ዓብዪ ደስ በሃሊ ትካል፣ ኣብ 6 ኪሎ ዝርከብ ማእከል ክሊኒክ፣ ዓበይቲ ዶክተራት፣ ዓበይቲ በዓል ሞያታትን ዝርከብሉ፡፡

ደስ ትብል መኪና ሓድሓደ ግዜ ናይ ገዛ መኪና ተባሂለን ይፍለጣ ወቂባ ኣዝዩ መዓልቲ ሓጎሳ ኮይኑ ከዓ ይስማዓ ደስ ትብል ብጣዕሚ ሰሓቢት መኪና እያ። ብጣዕሚ ካብ ዝፈትዋ እያ፡፡

ብጣዕሚ እዩ ዘሕዝን። እዚ ሰብኣይ ልዕሊ ዓቕሙ ናይ ሞሶብ ተሸኪሙ እታ መኪና ዝተፈላለየ ቦታ እንትጉዓዝ ዘርኢ እዩ ሰብኣይ ግን ልዕሊ ዓቕሚ ሽክሚ ኮይንዎ ኣሎ። አብ ሓያል ፀሓይ።

እዚ ካብ ዕረ ዝበሃል እፅዋት ዝስራሕ ኮይኑ ንመሕፀቢ ንጥቀመሉ ሻምፖ እዩ።

ማንጎ ሞዝ ዘይትሁድ ራንስ ቀይሱር ድንምስ ዝተፈልለዮኅመልቲን ዉጠይቲ ፍራምርንዘኃዘ ኣይዓብዪ መደብር ሸቕታ ሸቐጥ እዩ።

ብጣዕሚ ደስ ይብል። ኣዶ ንጉሆ ወይ ደሞ ቀትሪ ንደቃ ምስሓ ኣብ ስራሕ እትንወፍርን እቲ ገዛ ድማ ኣጉዶ ገዛ ኮይኑ ናይ ገጠር ገዛን ኣብ ልሙዕ ሓምለዋይ ዝኾነ ካባቢ ብጣዕሚ ደስ ይብል።

ኲሎምኳ ደስ ባትእንተኾኑ ንኣይ ኽጥዕሚዪ ካብ ዝፈቶ ግን ከኳ ኮላ እዩ ኲሎም ድማ ሃብቶም ናይ ውፂድ ሉሱሉሳት መስተ ኢቲብያ ፋብሪካ ታሃት እዮም።

ደስ ባሃሊተ ጓል ኣንስተይቲ ክዳን ናይ ሕብሪ ኢትዮጵያ ገይራ ባህላዊ ኣከዳድና ማዕሪጋ ኣፍቲ ዓብይ ናይ ኢትዮጵያ ሩባ ስእሊ ተሳኢላ።

ካብዙም ናይ ኩሎም ሃይላንዲ ልስሉስ መስተታት እቲ ብጣዕሚ ዝፈትዎ ልስሉስ መስተ ኮካ ኮላ እዩ፡፡ ብጣዕሚ ድማ ደስ ይብለኒ ኣዝየ ካብ ዝፈትዎ ሉስሉስ መስተ ኣልኮል ኮካ ኮላ እዩ፡፡

ብልፅግና ፖርቲ ሓደ ካብቶም ኣብ ኢትዮጵያ ዘለው ፖርቲታት ሓደ እዩ። ሕዚ ኸዓ ገዛኢ ፖርቲ እዩ።

ቫይቨር ካብቶም ናይ ማሕበራዊ ሚድያ ሰብ ንሰብ ብቀሊሉ አብ ዝተፈላለየ ቦታ ኮይኑ ብምስሊ ብድምፂ ክራከበሎም ዝክእል ሓደ እዩ ። ቫይቨር ብተወሳኪ ቅድም ኢሉ ብምምፅኡ ብዙሕ ተጠቀምቲ አለዎ።

እዚ ባንዴራ ወይ ከዓ መለለዪ መንነት ዝበሃል ደስ ዝብል እዩ። ብፍላይ ናይ ኢትዮጽያ መለለዪ መንነት ብጣዕሚ እዩ ደስ ዝብለኒ። እዚ ናይ አሜርካ መለለዪ መንነት እንኳን ስሓቢ አይኮነን። ናይ ኢትዮጵያ ግን ብጣዕሚ እዩ ደስ ይብል።

እዚ ካርታ ካርታ ሃገርና ኢትዮጵያ እንትኸውን ብፍላይ ድማ ኣብ ፀሊም ሕብሪ ገይሩ ንካርታ ኣምሓራ ፈልዩ ኣቕሪብዋ ኣሎ፡፡ ኣብዚ ዝተፈላለዩ ናይ መንግስታዊ ዜናታት ዝተፈላለዩ መልክዕ ዝጽብጽብ ነይሩ እዩ።

ብጣዕሚ ካብ ዝፈትዎም መጓዓዝያ እዩ ብፈረስ እዚ ኸዓ መግለፂ ስብእናን ሃፍትን እዩ።

እዚ መደበር ዘይቲ ኮይኑ ብበዝሒ ኸዓ ይረአ። ዘይቲ ፀብሒ መምቀሪ ንጥቀመሉ።

ደስ ዝብለካ ጨወታ ብፍላይ ከምዚ ኣብ ግዜ ንእስነት እትትጫወት ብጣዕሚ ፍሉይ ስምዒት ዘለዎ ብጣዕሚ ደስ ይብለካ ብጣዕሚ ዝገርም እዩ:: ቆልዑ ኮይንና እንትንፃወት ካብ ዝሕጎሰሉዝነበርኩ ብጣዕሚ እዩ ደስ ዝብለኒ፡፡

ዝብኢ ካብቶም ሓደ እንስሳ ዘገዳም እንትከውን ብፍላይ ድማ ንሰብ ከጥቅዕን ክበልዕን ዝክእል። ሓደ ካብቶም መፍርሒ ካብቶም መፈርሒ ብጣዕሚ ዘፈርሑኒ ስግኣታት ሓደ እንስሳ እዩ።

የስሕቐካ እቲ ሰብኣይ አቀማምጥኡ ናይ ኮፍ መበሊ ዓይነት እዩ እዚ አቕሓ ግን ኮፍ መበሊ ዘይኮነ ተንቀሳቀስቲ ቢሳይክል ተባሂሉ ዝፍለጥ እዩ። ይገርም እዩ ከመይ ከም ዝገበሮ ?

እዚ ግዜ ዝወሰደት ስልኪ ኮይና ኔት ወርክ ትሰርሕን ደስበሃሊትን ቀላልን እያ።

እዛ ወታደራዊት መኪና ባዓል ኣርባዕተ እግሪ ተሽከርካሪት ናይ ነዊሕ ጉዕዞ ንወታደራዊ ግልጋሎት ትውዕል መኪና እያ። ኣብ ዝባና ድማ ዓብዪ መሳረርያ ኲናት ፅዒና ናብ ነዊሕ ርሕቐት ትጉዓዝ ኣላ።

ስጋ ካብቶም ኣዝየ ዝፈትዎም ምግባታት እቲ ሓደ እዩ፡፡ ብፍላይ ከም እዚ ስጋ ጥየል ብጣዕሚ ካብ ዝፈትዎ እቲ ሓደ ፉሉይ ምግቢ እዩ ናዓይ፡፡ ከምዚ ክሽየጥ ድማ ብጣዕሚ ክትሪኦ ድማ ደስ ይብለካ፡፡ ብፍላይ ከምዚ ተተበልዕ?

ብጣዕሚ እዮም ዝገርሙ ከምዚ ዓይነት ገፆም ብቀይሕ ሕብሪ ዶ ክንብሎ ዋላ ግዛዕ ተቐብኡ ብጣዕሚ እዮም ዝገርሙ ግና ኣብ ኢትዮጵያ ብዙሕ ቢሄርብሄረሰብ ስለ ዘለው ደስ ይብለካ ገለ ብከምዚ ገለብ ካሊእ ክቐርቡ ንብዝሕ ይውክል።

በዓል ኣርባዕተ እግሪ ተሽከርከሪት ናይ ነዊሕ ጉዕዞ ኣቑሑት 32 ሰብ እትሕዝ ደስ ባሃሊት ተሽከርካሪት ብዙሕ ሰብ እትሕዝ ግና ኣነ ግን ብጣዕሚ እየ ዝፀልአን። ምኽንያቱ ክፅዕኑ ከለው ብዙሕ ሰብ ስለዝገብሩ ብጣዕሚ እዩ ዓቕልኻ ዝፀበካ።

ብጣዕሚ ደስ ካብ ዝብሉካ ባህላዊ ክዳን ጥልፊ ብከምዚ ብዝተፈላለዩ ሕብሪ ክቀርብ ከሎ ድማ ብጣዕሚ ደስ ይብለካ። እዝዩ ሰሓብን ብጣዕሚ ምዕሩግ ዝኮነ ክዳን ብጣዕሚ ደስ ካብ ዝብለኒ ባህላዊ ክዳን ጥልፊ እዩ።

ደስ በሃሊት ስነ ጥበባዊት ባህሊ ኣከዳድናኣ ኩሉ ሕጊ ተክብር። ብጣዕሚ ደስ በሃሊት ስነ ጥበባዊት ኢትዮጲያዊት ኣምለሰት ኣብ ፍቅር እስከ መቃብር ከም ሰብለ ወርቅ ኮይና ዝተሳተፈት።

ብጣዕሚ ደስ ዝብለካ መንበሪ ገዛ ብጣዕሚ መእተዊ ማዕፆ አዝዩ ደስ በሃሊ ውሽጢ አሰራርሕኡ ናይቲ ገዛ ብጣዕሚ ደስ በሃሊ እዩ፡፡ እቲ መብዛሕትኡ ሞታስቴሽን ዝኒሀ ሕብሪ ብጣዕሚ እየ ዝፈትዎ፡፡

ዓብዪ መቁፀሪ ቅርሻ ማሽን ብፍላይ ድማ አብ ዝተፈላለያ ባንኪታት ነን ጌጋ ንከይፍጠር ዝጥቀምሉ ዓብዪ ዘበናዊ ማሽን እዪ ብጣዕሚ ድማ ጠቃሚ ።

ካልኩሌተር ንቁፅሪ መራብሒ ትጠቅም ብጣዕም እያ ደስ ትብለኒ ኣነ ብዙሕ ግዜ ዝጥቀመላ ኩሉ ግዜ ድማ ኩሉ ሰብ ቁፅሪ ንምርባሕ ከይዳናገረ ናይ ቡዙሕ ኣሃዛት ዘለዎ ብጣዕሚ ጠቃሚት እያ።

ኣዝዩ ደስ ዝብል! ጣውልኡ፣ መቐመጢኡ ብቐይሕ ሕብሪ በቲ ብጣዓሚ ዝፈትዎ ንኽተፅነዐሉ ንኽትረዳዳአሉ ዝዕድም ደስ ባሃሊ ኣቀማምጣ ኣለዎ።

ዋው! ብጣዓሚ ደስ ይብሉ። ከምዚ ማዓልታዊ ጉዕዞ ብፃዕዳ ተኸዲኖም ክወፁ ብጣዓሚ ደስ ይብሉ። ብፍላይ እታ ጓል ኣንስተይቲ ዙርያ ተኸዲና ንሱ ድማ ናይ ሓጎስ መግለፂ ፃዕዳ ክዳን ተኸዲኑ ብጣዓሚ ደስ ዝብሉ።

ደስ ዝብል እዩ፡፡ ይኩን እምበር አነ እዃ ብፀሊም ሕብሪ አይፈቱን እየ፡፡ ናይ አዲዳስ ሞዴል ፈታዊ ዋላ እንተኮንኩ እቲ ፀሊም ሕብሪ ግን ብፃዕዳ ተዝኮን ንዓይ ደስ ይብለኒ፡፡ ነዚ ምክንያት ፀሊም ሕብሪ አነ ካብዘይፈትዎ ዓይነት እዩ፡፡

እዚ ካብ ክፋላት ኮምፒተር ንምፅሓፍ ዘገልግለና ክፍለ ኣካል ኮምፒተር እዩ።

እዞም ዉፅኢታት ስነ ጥበብ ኣዴታት ትግራይ ብጣዕሚ እዮም ደስ ዝብሉኒ ካብ ዝፈትዎ ቁጽሪ ሓደ እቲ ጊባቦ ዝበሃል ንመቅመጢ እንጀራ ዝጠቅም ጎፍላ፣ ሰፍኢ፣ መሽረፈት፣ ሰተታ ኩሎም ዋላ እንተሃለዉ ብጣዕሚ ዝፈትዎ ግን ጊባቦ እዪ ።

ቆስጣ፣ ስላጣ፣ ኮሚደረ፣ ዝተፈላለዩ ናይ ኣሕምልቲ ንፀብሒ ዝውዕሉ ቡዙሓት ናይ ዉፅኢት ፍራምረ ዝሽየጠሉ ቦታ ፍሉይ ደስ በሃሊ::

ዝገርም ምስሊ እዮ ብዕራይ ብሓይሊ ወጢጦም ኣብ መኪና ኽሰቅልዎ ዘርአና ምስሊ እዮ እቲ ብዕራይ ግን ሓያል እዩ ዝመስል ዝስቀል ኮይኑ አይስምዐንን እንድዒ ክንሪ!

እዚ ከምዚ ዓይነት ስራሕ ደስ ዝብል እኳ እንተኾነ ኩሉ ዓይነት ስራሕ ግና እዚብጣዕሚ ካብ ዝገርሙ ዓይነት ስራሕ ዝብል እዩ። ከምዚ ናይ ጫማ ሰብ ፀሪግካ እትረኽቦ እቶት ብጣዕሚ ከቢድ እዩ። ኣብ ሂወትካ ክንደይ ውፃእ ውረድ ከም እትሪኢ ዘርኢ ዓይነት ስራሕ እዩ።

ዋው! ካብ ደስ ዝብለኒ ዓይነታት ተጫወቲ እቲ ሓደ ኔማር እዩ፡፡ ብጣዕሚ እየ ዝፈትዎ እዚ ፍሉይ ተፃዋቲ እዩ ፍሉይ ብቕዓት ዘለዎ ንዓይ ብቑዕ መግለፂ ሓጎስ ዕውት እዩ ብጣዕሚ እዩ ደስ ዝብለኒ እዩ፡፡

ደስ ክብሉካ ከምዚ ቆልዑ ኮይኖም ኣብ መኣዲ ትምህርቲ ክሳተፉን ከምዚ ክርዳድኡን ብጣዕሚ እዩ ደስ ዝብለኒ:: ስድራ ድማ ብከምዚ ሕጉስ መንፈስ ክምራሕ ብጣዕሚ ደስ ዝብል እዩ:: ብጣዕሚ እየ ዝብህጎ ብጣዕሚ::

ወጋገን ካፍቶም ኣዝየ ዝፈትዎም ባንክታት ቀዳማይ ዓሚለይ ዝኾነ ወጋገን እዩ፡፡ ብጣዕሚ እየ ዝፈትዎ፡፡ ንዓማዊሉ የኽብር፣ ፈጣን ግልጋሎት ይህብ፡፡ ብጣዕሚ ድማ ደስ ካብ ዝብሉኒ ባንክታት እቲ ሓደ እዩ፡፡

ሰራዊት ምክልኻል ሃገር አብ ንእስ ዝበላ በዓል አርባዕተ እግሪ ተሽከርከርቲ እንትጎዓዐዙ እዚ መሳርሒ ማለት ዉን መሳርሒ ጦርነት ኣፃዊዶም ብጥንቀቅ መጋዓዚታት መሳርሒታት ዘራኢ ምስሊ ።

እዞም ህፃናት አብ ቤት ትምህርቲ በርሶኦም ሒዞም እንትመሃሩ ብጣዕሚ ደስ ይብሉ፡፡ ከምዚ ግዜ ቁልዕነት ክተሕልፍ ትምህርቲ ድማ ብጣዕሚ ካብቶም አዝዮም ደስ ዝብሉ ናይ ግዜ ቁልዕነት አካል እዩ፡፡

እዞም ኣባላት ናይ ምክልኻል ሰራዊት ሃገር ብጣዕሚ ደስ ይብሉኻ፤ ብኸምዚ ኢሎም ኣብ ከተማ ኣብ ዝተፈላለዩ ቦታታት ሃገራዊ ባንዴራ ሒዞም ከምብልብሉ ከለው እቲ ህዝቢ ይኹን ንዝኾነ ስምዒት ዝገብርሉ ፍሉይ ናይ ሓጎስ ስምዒት ኣለዎ።

ብርጭቆ መንቆርቆርያ ሃይላንዲ ዝኃዘ ዘርኢ ምስሊ እዩ ብፍላይ ድማ መንቆርቆርያ ነጸበብቲ መታሕዚ ማለት መእከቢ ዝኾኑ ፈሰስቲ ንመቁርቃር ዝጠቅመና መሳርሒ እዩ።

እዝ ንኡሽተናይ ኤኮኖምቲ ቓል ቐልየ ድ ይመዝ ይኾኑ እምበር እተን ተሽከርከርቲ ዝባላ ለያ ኣይናታት ንመብ ኢኮኖምያ ቖጠባ ኣዝዩ ዝጣመን እዩ።

እዚ ናይ ማእከል ዕዳጋ ክዳውንቲ እና ጫማ መሸጢ ብጣዕሚ ደሰ ዝብል ብዙሓት መማረፅታት ዘለዎ ብጣዕሚ ብዙሕ መልክዕ ብብዙሕ ዓይነት እትረክበሉ ደስ ዝብሉካ ዓይነት ጫማ እውን ዘለውዎ ዓይነት ዕዳጋ እዩ፡፡

እዚ መከፋፈሊ ናይ ነደጅ ንዝተፈላለያ ኣሽከርከርቲ ንዝተፈላለዩ ንጥቅሚ ዝውዕሉ ነዳጅ ዝጥቀሙ ማሽናት ንዓበይቲ ነገራት መከፋፋሊ ዝውዕል ዓብይ መከፋፈሊ ነዳጅ እዩ፡፡

ብጣዕሚ ደስ ዝብለካ ግድብ ናይ ኢትዮጵያ ብዙሕ ሓይሊ ኤለክትሪክ ዘፍሪ ብዙሕ ማይ ዝሓዘ ንብዙሕ ሰብ ዝጠቅም ብጣዕሚ ደስ ዝብል ከይደ ንኽሪኦ ብጣዕሚ እየ ዝብህግ፡፡ ብጣዕሚ ደስታ ኣለኒ፡፡ ክኸይድ ድማ ይሓስብ።

ደስ ዝብል ታሪካዊ ህንፃ ላሊበላ ካብቶም ዓበይቲ ታሪካት ኢትዮጵያ እቲ ሓድጊ ቅርሲ ዝኾነ ዓብዪ ህንፃ እዩ፡፡ ዝተፈላለዩ ታሪኻት ዘለዎ ፍሉይ ቦታ፡፡

ተከልኦማ ነበር ኣ ማኅዳሪ ተሰኸተማ ኤቲብያ ኣድስሃዋ ኣብ ሓደ መእከባዳራሽ ኣብዝሃብዋ ኃብሪታ ናይ ምድሪባቡር ናብ ናይ ዓወስክዕዞ እናምርኅ እዩ ኢሎም።

እዚ እንስሳ ዘቤት ብጣዕሚ ደስ ዝብለካ ካብ ኩሉ ድማ ፅርየቱ ብጣዕሚ ንሰብ ዝሕሉ እሙን ካብ ዝብሃል እንስሳ ዘቤት እቲ ሓደ ከልቢ እዩ እና ብጣዕሚ እየ ዝፈቱ ደስ እዩ ዝብለኒ።

ወርቂ ካብቶም ደስ በሃልቲ ናይ ባህላዊ መጋየፅታት ሓደ እዩ፡፡ ንሱ ድማ ብጣዕሚ ልሙድ ዝኮነ ኣብዙይ ኣብ ትግራይ ብጣዕሚ ከም መግለፂ ሓጎስ ተባሂሉ ዝፍቶ። መግለፂ ደስታ፣ ኣብ ግዜ መርዓ፣ ኣብ ግዜ ዝተፈላለዩ ናይ ደስታታት ዝግበር ሓደ እዩ፡፡

እዚ ማዕጾ ደስ ይብል፤ ብጣዉላ ተሰሪሑ ማእከሉ ድማ ቢትሮ ኣትይዎ ደስ ዝብል ዓይነት ማዕጾ ብፍላይ ብከምዚ ብቀይሕ ሕብሪ ብጣዕሚ ደስ ካብ ዝብሉኒ ዓይነታት ሕብሪ እዩ ።

ብዙሓት ኣልኮላዊ መስተ ኣብ መደርደሪ ተቀሚጦም እዚኦም ካብቶም ንሰብ ሕማቅ ዝገብሩ ብጣዕሚ ካብ ዘፅልኡኒ ሂወት ሰባት ናብ ሕማቅ ዘዉድቁ ኣብ ወልፊ ኣብ ዘይተደለየ ነገራት ከንቀሳቅሱካ ዝገብሩ እዮም:: ብጣዕሚ እየ ዝፅልኦ ::

ቡና ብጣዕሚ ካብ ዝፈትዎም መዘናግዒ መስተ እንትኸውን ይኹን እምበር ብኸምዚ ኣብ ሸሓነ ኣብ ብብራድ ፈሊሑ ክቐርብ ግን ብጣዕሚ ደስ ኣይብለንን ብጣዕሚ እየ ድማ ዝፀልኦ። ቡና ብጀበና ክፈልሕ ኣለዎ፡፡

ብጣዕሚ ደስ ይብለካ ቆፃል በዓል ኣርባዕተ እግሪ ተሽከርካሪት ዓባይ ብጣዕሚ ደስ ትብል ሕብሪ ዘለዋ ኣብ ልዕሊኣ ድማ ናይ ኢንተርኔት መራከቢ ዝኮነ ሳፋሪኮም ዝሓዘ ትካል እንተፋልጥ ደስ ይብልካ፡፡

እዚ ጋዜጣ ዝተፈላለዩ መፅሄታት ዝሕብር እንትኸውን ብዋናንነት ናይቲ ጋዜጣ መልእክቲ ግን ብጣዕሚ ደስ ዝብል እዩ። ሰላም እስካብ መዓዝ ብጦርነት ይብል። ብጣዕሚ ደስ በሃሊ ኣበሃህላ፣

እዚ ኣርማ ናይ ማሕበር ቀይሕ መስቀል ኮይኑ ኣብ ዝተፈላለዩ ሰናይ ተግባራት ዝሰርሕ እዙይ እዩ። እዙይ ንህፃናት፣ ንዓበይቲ ወይ ድማ ንፅጉማት ዝረድእ ብጣዕሚ ካብቶም ደስ ዝብሉኒ ትካላት ኢትዮጵያ ሓደ እዩ።

ኣባሰድር ዲና ምፍቲት ከም ዘበልዎ ኢስጴኤና ይ ግድን ናይ ባሕሪ ወድብ ክትረክብ ኣለዋ ኢሉ ተተረክብ ኣዙይ ደስል ሚዩሴት በርማ ልዑ ል ኸነመ ያውለወጢ ኸሪየላ ታብሂሉ ዝግመት ኣዙ ወሰን ቦታ ነይሩ።

ጣፍ እንትዕጸድ ዘርኢ ምስሊ ደ ሲብል እቶም ሰባት ግን ንእሽትን ናይ ሥራሕ ሰባት ኮይኖም ይምስሉን ምኽንያቱ ኣካዳድንኦም ደው ኣባሃሎም ነቲ ሥራሕ ዝምትና ኣይኮነን።

ክልተ ሰብኣይን ሰበይቲን ፃዕዳ ተከዲኖም። ደቆም ፃዕዳ አልቢሶም ብሕጉስ መንፈስ ዝተልዓልዎ ፎቶ ግራፍ ብጣዕሚ ደስ ይብል። ስድራ ከምዚ ተኣኪቦም ክርኣዩ ካብ ልዑል ባህጊ ዝህብ እዩ።

እዚ ማኣዲ በቲ ሓደ ወገን ድንሽ ኮሜዴሬ ጉዕ ሽጉርቲ ዝተሰረሓ ካብ ኣትክልቲ በቲ ሓደ ወገን ሓፂር ናይ በርበረ ፀብሒ ኣዚዩ ተፈታዊ።

እዙይ መፋለጢ ገኒጋ ብዙሕ ናይ ኣልኮል ናይ ምግቢ ብጠቅለላ ናይ ቤት ምግብን ቤት መስተን ኮይኑ ዘገልግል ዓብይ ሆቴል ደስ ባሃሊ መዛናጊዒ እዩ ዝመስል።

ካብቶም ናይ ፅሕፈት መሳርሒ ሓደ ኮይኑ ወረቀት ንወረቀት ንምትሕሓዝ ዝተፈላለዩ ዶክሜንታት ንከይጠፉኡካ ዝጠቅም፤ አነ ብጣዕሚ እየ ዝጥቀመሉ ብጣዕሚ እዩ ድማ ደስ ዝብለኒ ምክንያቱ ዝተፈላለየ ዶክሜንተይ አኪቡ ስለ ዝሓዘለይ፡፡

ኣዝዩ ደስ ዝብል ጫማ ታሕተዋዩ ጻዕዳ ላዕለዋዩ ብፀሊም ብድሕሪት ከዓ ብቀይሕ ሕብሪ ዝቐረበ ዝተፈላልዩ ሕብሪ ሒዙ ዝቐረበ ተፈታዊ ምችዉ ጫማ ።

ደስ ባሃልቲ ደቂ ኣንስትዮ ኢትዮጲያ ባህሊ ዝውክላ ናይ ክልል ሲዳማ ፍላይ ድማ ፉሉይ ቊንጅና ዝውንና ደቂ ኣንስቲዩ ቃባሃልቲ።

እዚ ሓምለዋይ ዝኾነ ቦታ ብጣዕሚ ደስ ይብለካ፡፡ ብፍላይ ከምዚ ናይ ውፅኢት ኣሕምልትን ፍራምረን ክትረኽበሉ ብጣዕሚ ደስ ዝብል እዩ፡፡ ነቲ ከባቢ እውን ፍሉይ ናይ ሓምለዋይ ዝኮነ ከባቢ ክፍጠር ብጣዕሚ ሰሓብን ውቁብን እዩ፡፡

ብጣዕሚ ካብ ዝፈትዎም ግዝያዊ ፕረዚደንት ምምሕዳር ትግራይ ኣቶ ጌታቸው ረዳ ብጣዕሚ ታይ ክውግዖ ናፅነት ዘለዎ ብጣዕሚ ካብ ኣተሓሳስባኡ ብሉፅ ዝኾነ መራሒ ትግራይ እቲ ሓደ ኣቶ ጌታቸው ረዳ እዩ።

እዞም ሰበ ስልጣን ኢትዮጲያ ንሓደ መሳርሕቶም ብክብሪ ንክቅበልዎ ዘርኢ ብጣቂዒት ብጭብጨባ ብሓጎስ ደስ ዝብል መንፈስ ብዘለዎ እንተቀባበሉ ዘርኢ ምስሊ እዩ

ከጽለአካ ብዙሕቲ መኪናን ኣለዋ። ብዝሓትሰበትዉን ኣኡደው ኢሎ። ናይ ኢተየጲያ ብኣ ናይ መጐዓ ዓዚ ምንስተር ብጣዕ ምድኹም ካብ መሓድር ዘይኽይር ካብ ዓዝዮም ድኽማ ተካላት ይጢጴ ሓደ እዩ።

እዚ አርማ ናይ ኢትዮጵያውያን ነበርቲ ፣ ወፃእ ዓዲ አርማ እዩ፡፡ እዚ ብጣዕሚ እዩ ደስ ዝብለኒ፡፡ ምክንያቱ ኢትዮጵያውያን ሓጎሶም ዝገልፅሉ ንህዝቦም ዝተሓባበርሉ መግለፂ ሓጎስ እዩ፡፡ ብጣዕሚ እዩ ፅቡቅ ስሚዒት ዝፈጥረለይ፡፡

ነጋሪት ካብቶም ናይ ሃይማኖት ክርስትና መዐጀቢ መሳሪሒ እዩ ፣ ብጣዕሚ እዩ ድማ ፉሉይ ድምፂ ደስታ ዘለዎ ድምፂ ዘለዎ ብጣዕሚ ደስ ካብ ዝብሉኒ መሳርሒ ሃይመኖታዊ መጋሪት ካብቶም ናይ ሃይማኖት ክርስትና መዐጀቢ መሳሪሒ እዩ ።ብጣዕሚ እዩ ድማ ፉሉይ ድምፂ ደስታ ዘለዎ ድምፂ ዘለዎ ብጣዕሚ ደስ ካብ ዝብሉኒ መሳርሒ ሃይመኖታዊ መፃወቲ እቲ ሓደ ነጋሪት እዩ።

እታ ህፃን ደስ ትብለካ ካብ ውሽጢ ገዛ ቕጫ ሒዛ ትመፅላ ትመስል ብወሽጢ እኳ የፍርሕ ጸልሚቱ እቲ ብወሽጢ ዘሎ ጸልማት ነታ ቖልዓ ካበይ ከምዝመጸት የፍርሐካ።

ብጣዕሚ! ዴስ ይብሉካ ከምዚ ተማሃሮ ተኣኪቦም ትምህርቲ እንዳተከታተሉን እንትስሕቁን ፉሉይ ስሚዒትት ኣለዎ። ኣብ ትምህርቲ ኣብ ግዜ ዑልዕነት ከምዚ ኢልካ ክትሕልፎ ድማ ብጣዕሚ እዩ ደስ ዝብል ተዘክሮ እቲ ሓደ እዩ።

እዞም ውፅኢት ናይ ባህላዊ ጥበብ ዝኮኑ ናይ ስራሕቲ ሸኽላ ሸኽላ ብጣዕሚ ደስ ይብሉኻ። ብፍላይ ዝተፈላለየ ሕብሪ ብዉቁብ ዝኮነ ብጣዕሚ ደስ ካብ ዝብሉ ጀበና ኣሰራርሕኡ ድማ ፍሉይ ደስ ዝብል እዩ።

ደስ ዝብል ሓምለዋይ ከባቢ ደስ ዝብል ህንፃ ፃዕዳ ሕብሪ ዝተፈላለዩ ናይ ዓበይቲ አፅዋታት ምልክት ዘለዎ ደስ በሃሊ ከባቢ ብጣዕሚ ተፈታዊ ከባብታት ኢትዮጵያ ደስ ይብሉካ ኩሎም።

ደስ ዝብል ዓብዩ ትካል ብርሃን ፀሓይ ተጠቂሙ ዝተፈላለዩ ሓይሊታት ዘምርት ፣ ብኽለት ኣየር ዝከላኸል፣ ንብዙሕ ጠቅምታት ዝውዕል ካብ ሕፅረት ተፈጥራዊ መዓድናት ዘድሕን ።

እቲ ሞድል ዋይል ካብዘይ ፉትዎ ሞዲል ሞዋይልዩ ባድሪኡ ብዖንቶፍ ኹዳ ኣይመላኻቢዓዕሞ ድኾም ብተወሳኺ ዘመናዊ ብዘይጐነ ምልክ ዘሠርሐይ አዩ ::

እዚ ሃገራዊ ባንዴራ ብጣዕሚ ደስ ይብል፡፡ ብፍላይ ሃገራዊ ባንዴራ ኢትዮጵያ ድማ ብጣዕሚ ደስ ዝብል ፉሉይ ሕብሪ ዘለዎ ካብ ኩሎም ፍልይ ብዝበለ መልክዑ ኣርሙ እውን ብጣዕሚ ደስ ይብለካ፡፡

ል ደስብለና ኣይኒ ጫማይ ካብ ቛርበ ዝሥራሕ ብዙ ሕገልጋለስ ዘለዎ ምናኅትርቅዞ ንችት ዘተቃን ንኽትሠርሐሉ ቕልል ዝበለን ኮይኑ ካብ ደስዝውለ ኅሩታት ዝኃዝ ብጥዓሚን ተፈታዊ ኣይነጫማይ እዩ።

ናይፀሓይ ዓራርቦ ምስሊ ዘርኢ ገጠራማ ቦታ ዓቐብቊልኩል እቲ ውፅጥ ዘለቀማምጣ መሬ ዘለዉ ኾይኑ ተስባሪ እዚይተሓቢ ቦታ እዩ::

ብጣዕሚ እዩ ደሰ ዝብል ብፍላይ ከመዚ ዘበናዊ ማሽን እቲ ሓይሊ ፃሓይ ኣኪቡ ናብ ሓይሊ ኤሌክትሪክ ዝቅይርን ታሕተዋይ ኣቃማምጣ ሞዲልን ብጣዕም አዩ ሳሓብ ዘበናዊን መልከዑ ሰራሕ ኣዚዩ ደሰ ዝበል::

ደስ በሃሊት ጓል ኣንስተይቲ ኣካዳድንኣ ኣታሕዛ ቡናኣ ደስ በሃሊ ብጣዕሚ ተፈታዊት ጥልፊ፣ መልክዓ ኣታሕዛ ፀጉራ ባህላዊ ዝኾነ መልክዕ ኣቀራርባ ብጣዕሚ ደስ ዝብል።

ካብቶም ካብ ቡዙሕ ከሚካላትን ካብ ብበዝሒ እታዎታትን ትጠቂሞም ዝስርሑ ናይ ፀባን ውፂኢታት ፀባን ክትክኡ ተባሂሎም ዝስርሑ ውጽኢታት ፋብሪካ ሓደ እዩ፣ ብጣዕሚ ድማ ደስ ይብል።

እቶም ሰባት ደስ በሃልቲ ብጣዕሚ ደስ ዝብሉ ኾይኖም አብ ፅጉም ናብራ ኾይኖም ዘለው ይመስሉ። እቲ ዕዳጋ እውን ፅዕፅዕ ኢሉ እተን አንስቲ እንትጣየቃ ዘርኢ ምስሊ እዩ። ብጣዕሚ ደስ ይብል።

እዙ ዓብዪ ትካል ኢቲብያ ንሕፃናት ንመንእሰይ ክወታስን ዝተፋለልይሩ ንኸጽምዕ ዝደል መህር ዝደልን ብዙኅ ከሕጊሥተብሂሉ ብብዙኅ መጻሕፍትን በብዝኅ ወጭ ነተሠራ ዓብዪ ትካል ኢቲጴያ ሓደዩ።

ኣዛ ሰሓቤት ቆንዶ ጓል እንስትን በሓላ ወርከረድና ዚራ ተኸዲና ምስ ም ጽልኡ የኾኑ እምበር ነጽጕራታ ሕዛ ምስ ትነይያከረድና ዛመድ ኣይኮነን ካብ ባሕልይ ንሽጢ ውፅእ ዘበለ ዘይተለመደ ዓይነተ ኣተሓዛጽብሪ እዩ።

እዚ ካብ ጣውላ ዝስስራሕ እግሪ መደየቢ ዝጠቅም መሳለል ተባሂሉ ዝፍለጥንዝተፈላለዩ ጠቅምታት ዝውዕል እዩ፣ ኣዝዩ ጠቃሚ መሳሪሒ እዩ።

ቀይሕ ሽጉርቲ ኣብ ማእኸል ፅርግያ ተሰጢሑ ንመሸጣ ተዘጋጅዩ ዘርኢ ምስሊ እዩ፡፡ ቀይሕ ሽጉርቲ ካፍቶም ኣዝዩ ንፀብሒ ወሳኒ ዝኾነ እታወታት ፀብሒ ሓደ እዩ፡፡ ብጣዕሚ እዩ ድማ ጥዑም፡፡

ቡና ካፍቶም ኣናቃቃሕቲ ኣዝዮም ዝፍተውም ዓይነታት መስተ እዩ፣ ፃዕዳ ፍንጃል ተቀሪቡ፣ ተወቂጡ ፣ዕጣን ብዙሕ ነገር ብጣዕሚ እዩ ደስ ዝብለኒ።

እዚ ከምዚ ዓይነት መጋየፂ ኣነ ኣይፈትዎን ኣነ ዝፈትዎም መጋየፂታት ባህላዊ መጋየፂ ባህላዊ ብዝኮነ ዓይነት ዝተሰርሐ መንገዲ እዚ ዘመናዊነት ዝኮነ ባህላዊ መጋየፂታት ብዙሕ ኣይፈትዎን እየ፡፡ ደስ ዝበለኒ ድማ ባህላዊ መጋየፂ እዩ፡፡

እዙ ንኻ እዚና ኣይቦንና ብበት ዝከብፈልምኒ ኣንሸዕጣ ሥዓት መከፍፈልዩ ኡና ድማ ካብቶም ተፈተውቲ መዛናጊእ መስተይ ኣትፊ ደስ ስብለኒ የናኣቕሕ ንበብዕ ዝዕት ድን ዲ ደስ በሃልቲ ዘለዉ።

ዋው! ብጣዕሚ ዝገርም ከምዚ ኢልካ ሕጊ ሃይማኖት ኣክቢርካ ብሕጊ ኩሉ ከቢሩ ክትመርዖ ከለካ ብፍላይ ብከምዚ ብኣክሊል ብ ኣቦይ ቀሺ ተባርኽካ ሓዳርኻ ይባርከልካ ክትዝምር ናይ ወትሩ ትምኒተይ እዩ ፍሉይ ስምዒት ኣለኒ።

ጠቅላይ ሚኒስተር ዶክተር ኣቢይ ኣሕመድ ካብቶም ደስ ዝብሉ ብቁዓት ናይዚ ዘመን ዝኮኑ መራሒ እቲ ሓደ እዩ። ፍሉይ ዝኮነ ናይ ክእለት ምምራሕ ዘለዎ ብጣዕሚ ካብ ዝገርም መራሒ።

እዚ ከምዚ ዓይነት ውፅኢት ናይ ስነ ህንፃ ስራሕቲ ብጣዕሚ ደስ ይብለካ። ፍሉይ ናይ ሓጎስ ስሚዒት እውን ይፈጡሩልካ። ብፍላይ ከምዚ ዓይነት ዲዛይን ክስራሕ ከሎ ፍሉይ ብጣዕሚ ደስ ካብ ዝብሉ ዓይነት ስራሕ እዩ።

ደስ ዝብሉሎ ማይ ዝበዝሖ ሓምሎ ዋ ይቦታ ብፍላይ ድማ እቲ ናይ ዝናብ በቱኡ ናይ ማይ ዝናብዎን ብጣዕ እዮ ዝስሕበካ ንዓይንኻ ከድካ ነኽትሪኦ እውን ይዕድመካ።

ይቅርታ ንብላ ኣረእስታ ደስ ትብል ወሽጣዊ ትሕዝቶኣ ኣይፈለጥክዋን ካብ ኣርእስታ ተበጊሰ ኣዚያ ደስ ኢላትኒ ፈትየያ እቲ ደራሲ ዓብዪ ደራሲ ምኻኑ ይፈልጥ እየ።

ደስ ዝብሉ ማዓልቲ ፌስታ መርዐኦም ዝተፋላለየ መኪና ተዓጂቦም ብፍላይ ደሞ ሎሚ መርዓ ብከመዚ ዓይነት እዩ ዝካየድ ኣብ ከተማ ምስቲ ፓርቲ ዕጀባ ዝተፋላለዩ ሓጎስካ ትገልፀሉ መልከዓት እዩ ደስ በሃለቲ፡፡

ፖለቲካዊ ዝበሃል ጉዳይ አነ ብጣዕሚ አይፈትዎን። ምክንያቱ ብዙሕ ዉስብስብ ዝበለ ነገር አለዎ። ንህዝቢ ዝጠቅም ኮይኑ አይስመዐንን። አነ ምስ ፖለቲካ ብዙሕ ፅሊኢት እዩ ዘለኒ። ብጣዕሚ ሓያል ቅሬታ እዉን አለኒ።

ክፅብቕ ደስ ክብለካ መዓልቲ ሓጎስካ በዚ ክትገልፅ ብጣዕሚ እዩ ደስ ዝብል ፤ብፍላይ መዓልቲ ፍቕረይን መዓልቲ ልደተይን ከምዚ ከኽብር ኣዝዩ እዩ ደስ ዝብለኒ ፤ብጣዕሚ ካብ ዝሕጎሰሉ ሕጉስ እየ።

ቡና ካብ ካሊእ መትሓዚ ናብ ጀበና እንትግልብጥ ዘርኢ ምስሊ እዩ፤ ቡና ካብቶም ኣዝየ ዝፈትዎም እዩ ብጣዕሚ ድማ ደስ በሃሊ እዩ። ኣእምሮ የነቃቕሕ፣ ቡዙሕ ትሕዝቶ ዘለዎ ደስ በሃሊ።

እዚ ማሽን ዝተፈላለዩ ኣካላዊ ጉድኣት ዝበፀሖም ከም መንቀሳቀሲ ብቀሊሉ ካብ ቦታ ናብ ቦታ ንክዛዋወሩ ካብ ቦታ ናብ ገዛ ብዘይ ዝኮነ ሰብ ክቃሳቀሱ ዝሕግዝ ማሽን ብጣዕሚ ድማ ደስ ይብለካ።

እዙ እትካል ካብቶም ዓበቲ ኢኮኖምያዊ ዘርፊ ትካላት ሓድ ኣብርክት በልብ ዋታታት ቕርንጫፍ ዘለዎ ይኹኑ እምበር ምስ ካልኦት ባንክታት ክና ኣጥርክሎ ውሑድ ዝርጋሕ ዘለዎ እዩ ።

ዘይቲ ካብቶም ፀብሒ መጥቀሚ እንጥቀመሎም እቲ ሓደ እዩ ።ብዘይ ዘይቲ ፀብሒ ብዙሕ ጣዕሚ የብሉን አነ ድማ ብጣዕሚ ካብ ዝፈትዎም እታዎት ዘይቲ ዘኣተዎ ደስ ክብል ይገብሮ።

ኣዝዩ ደስ ዝብል ሓምለዋይ መዘናግዒ ፓርኪ። ሙዚቃ፣ ናይ ኮርያ ዘሚቶም ዝነበሩ መዘኻኸሪ ተባሂሉ ዝተሰርሓ ዓብዪ ፓርኪ ሓምለዋይ ብዝኾነ ደስ ዝብል ሰሓቢ ።

ብጣዕሚ ከምዝገርመኒ መሳርሒታት ማሽን ብዙሕ ብከምዚ ዘበናዊ ዝኾነ መልክዑ ድማ ብጣዕሚ እዩ ።ዝገርመኒ ብከመይ ተሰሪሑ ንቡዝሕ ዕላማታት ብጣዕሚ ዝገርም ጥበብ ዘለዎ ዓይነት ኣሰራርሓ ዘበናዊ ማሽን እዩ።

እዚ ቅመም ኣብ ሻሂ ዝኣቱ ቅመም ኮይኑ ሻሂ ንክጥዕም ሻሂ ድማ ቀይሕ ሕብሪ ንክሕዝ ዝግብሮ ብጣዕሚ ኣዝዩ ጥዑም ካብቶም ተክልታት አዝዩ ደስ ዝብል ቀመም ናይ ሻሂ ሓደ እዩ፡፡

ኣዝዩ ደስ ይብል!!! ብፍላይ ከምዚ ወርቂ ኣብ ኢድካ ክትገብር ፉሉይ ስሚዕት ኣለዎ፡፡ ብጣዕሚ ደስ ካብ ዝብለኒ እቲ ሓደ እዩ፡፡ ብፍላይ ቃል ኪዳንካ ብከምዚ ክስራሕ ብጣዕሚ ደስ ይብለካ፡፡ ወርቂ ከዓ ካብቶም ባህላዊ መጋየፅታት መግለፂ ደስታ እቲ ሓደ እዩ፡፡

ብና ብዝገድ መቀለርባ ድስ ባሕል ፋንድሻ ተቐልዎ ቊር ስበንቲ እሪቡ ድስ ዝብለዓይን በሃላዊቃልኣርባ ጥልፍት ኸዲና ፃዓዶ ኣብዛዕዳ ኾይና ብታዕ ምስ ሓበት ደስትቢዕ ዘይሓሠው ገሉ ስተ ስተዘብለካ።

ብኸምዚ ብፋሽን ቅዲ ዝመፀ ዓይነት ኣከዳድና ኣነ ብዙሕ ደጋፊ ኣይኮንኩን ብዙሕ እውን ኣይፈትወን እየ። ኣነ ካብቶም ዝፀልኦም እቲ ሓደ ኣከዳድና እዩ ኣነ ዝፈትዎ ባህላዊ ኣከዳድና ብቻ እዩ።

እዞም ሰባት ካብ ነዊሕ ርሕቀት ተበጊሶም ዝመፁ እዮም ዝመስሉ ፤ ደኺሞም ፣ብዙሕ ማይ ፀሚኦም፣ ጠምዮም ይመስሉ፡፡ ብተወሳኺ ነዊሕ ርሕቀት እዮም ተጓዒዞም። አብ ፀምፀም ነገር እውን ይመስል፡፡

ኣብ ቆርቦትና ንዝርከቡ ንዝተፍላለዩ ማዳ፣ ተውሳስ፣ ፈፀጋ ንምጥፋእ ዝጠቅም ካብ ዝተፈላለዩ ኬሚካላት ዝተሰርሑ ዝተዘጋጀወ ዝሽየጠሉ መደብር ማእከል እዩ፡፡

እቲ ወዲ እቲ ቆልዓ ከምዙይ ገይሩ እንታይ ከም ዝሓዘ ብተወሳኪ ድማ ካሊእ ይምልከቱ እዚ ወዲ ልዕሊ ዓቅሙ ሸክሚ ፣ልዕሊ ዓቅሚ መትሓዚ ሒዙ ኣብ ርእሱ ገይሩ ኣሎ።

ደፍተር ኣዙይ ደስ መዘከርታ መጽሕፍ ዝመስል ብዙኅተዘኻኽረካ ደስባልት ብዙኅ ኅብርቲውንን ደፍተር የመምሃሪ ኢሉውን ከም መስተዋሻ መትሓዚ እዩ።

ቡና ካብ መዓልታዊ ዝጥቀመሉ መስተ እቲ ሓደ እዩ። ብጣዕሚ እዩ ደስ ዝብል ፣ኣእምሮይ የነቃቀሐኒ ፣ብጣዕሚ እዩ። ጥዑም ውፅኢታዊ ስራሕ ንምስራሕ ይጠቅም ብጣዕሚ እየ ዝፈትዎ። ካብ ኣዝየ ዝፈትዎ መስተ ልዕሊ እንጀራ ቡና ይወስድ።

ዝተፈላለዩ ዓይነታት መጋየፂ ኣብ ክሳድ ዝእሰሩ ብሪ፣ ወርቂ ዝተፈላለዩ እንተለዉ ኣነ ድማ ካብቶም ዝፈትዮም ብሪ እዪ ብኬብ ዝስራሕ ድማ ኣዝዩ ዝፈትዎ ዓይነት ስራሕ ዉን ብሪ እዪ ።

ጉዕ፣ ለሚን፣ ኣራንሺ ዝተፍፈላልዩ ነገራት ኣብ ሓደ ናይ መትሓዚ ዘርጊሓ ንዕዳጋ ክትሸጦ ተቐሪቦም ኣለዉ፤ ለሚን ካፍቶም ሓደ መግለጺ ንሓንቲ ጎርዞ ፍቅርካ እትሓተሉ መንገዲ እዩ፤ ደስ በሃሊ ተክሊ እዩ።

ብጣዕሚ ደስ ዝብለካ ገዛ እዩ ብፍላይ ኣብቲ ሳልሳይ ደብሪ ኮይንካ ክትነብረሉ ብጣዕሚ'የ ደስ ዝብል ምክንያቱ ኣብ ላዕሊ ኮንካ ንኩሉ ስለ ትርእይ ብዙሕ ደስታ ኣለዎ ንኩሉ ክትርኢ ከዓ ኣዝዩ እዩ ዘሐጉሰካ።

እዚ ድልድል ብጣዕሚ ደስ ካብ ዝብሉ ናይ ሓንቲ ከተማ ዕብየት ዘመላኽት ዘይተመለአ ብምኳኑ ግን ንእሽተይ ቅሬታ ኣለዎ፡፡ ምክንያቱ ሓንቲ ከተማ ብከምዚ ፍርስራስ መልክዕ ትረአ ኣገዳሲ ኣይኮነን፡፡

ብጣዕሚ ካብ ደስ ዝብሉካ ባህልታት ኢ/ያ ብዙሕ ባህሊ ዝሓቆፈ ብምኳኑ ብጣዕሚ ደስ ይብለኒ፡፡ ከምዚ ብሄረሰብ ኩናማ፣ ብሄረሰብ ካሊእ ብጣዕሚ ካብ ዝፈትዎም ብሄር ብሄረሰባት ድማ ብሄረሰብ ኩናማ እዮም እቶም ሓደ፡

ጠቅላይ ሚኒስተር ዶክተር አብዪ ኣሕመድ ብጣዕሚ ካብ ዝፈትዎም መራሕቲ ኢትዮጵያ ብቁዕ፣ በሳል ካብ ደስ ዝብሉ ንሃገርና ብዙሕ ለውጢ ዘምፀአላ። ብዙሕ መከራታትን ጋዕ ገልጠምን ዝረከበ መራሒ እዩ። ደስ ይብ ለኒ።

ድስቲ ካብቶም ኣዝዮም ተፈተውቲ ኣቁሑት ገዛ ምክንያቱ እቲ ጥዑም ጽብሒ ስለዝሓዘ ካብ ብረት ተሰረሐ ጠንካራ ብዙሕ ዓመት ዘገልግል እዩ ደስ ዝብል ንጽህ ጽሩይ።

በር ተ ገላይ ምንስቱር ቲጵኣ እተ መደሲናዊ ብዓል ምተዋሙሮ ዓዚይ በልህ መራሒ ቲጴያ ድማ ኻብ ምልካ ውሒሊ ናብ ዲሞከርስውሐል ዘሰገገረ ኢሉውን ኣብ ዓለም ዓይዪ ተፁዑኒ ፈጣሪ በልሕሰብ ክቡሪ መራሒይ ነይሩ።

ዝተፈላለዩ ማሽናት መኪና ፣ዝተፈላለዩ መጉሓፊት ሓመድ ተጠቒምና እተን መኻይን ክትፅዕነን ዘርኢ ብጣዕሚ ዓባይ ማሽን ደሞ ናይዚኣ ሽፈር ንኽኸውን ብጣዕሚ ካብ ደስ ዝብለኒ ባህግታት ሓደ እዩ።

ብጣዕሚ ዩ ደስ ዝብል ኮካኮላ ካፍቶም ናይ ልስሉሳት መስተ ብጣዕሚ እዩ ዝፍቶ። ኣዝየ ዝፈትዎ ዓይነት ልስሉስ መስተ እዩ:: ፍሉይ ጣዕሚ ድማ ኣለዎ።

ደስ በሃልቲ ደቂ ኣንስትዮ፡፡ ሰለስቲአን ብሓደ ዓይነት ኣከዳድና ለቢሰን ዘመናዊ ዝኾነ መልክዕ ዘቕረባ ሰሓብቲ ደቂ ኣንስትዮ ብጣዕሚ ተፈተውቲ፡፡

እታ ጓል ኣንስተይቲ ደስ እንድያ እትብለካ ።ኣከዳድነኣ እኳ ንእሽተን ናይ ኣፍልባ ክፍቲ ስለ ዘለዎ ንእሽተን ናይ ባህሊ ዝጠዓሰ ናይ ዘመናዊነት ይመስል ግና ንእሽተይ ካብ ባህሊ ውፅእ ዝበለ እዩ። ንእሽተይ ክተዕርዮ ኣለዋ።

አዝዪ ደስ ዝብለካ ናይ መደቀሲ ክፍሊ ብጣዕሚ ደስ ይብል ከምዚ አነፃፅፍኡ ብቀይሕ ሕብሪ ብምኻኑ በቲ ነፀላ ዝተነፀፈ ዉን አዝዪ ሰሓቢ ከምዚ ካብ ዉፅኢት ዕንፀይቲ ዝተሰርሐ እቲ ዓራት ድማ ብጣዕሚ ደስ ዝብል እዪ ።

እዚ ጥንታዊ ዝኮነ ዉጽኢት ስነ ህንጻ ቅርጻ ቅርጺ ብጣዕሚ ዝገርም ፉሉይ ብጣዕሚ ደስ ካብ ዝብል ዓይነት ኣሰራርሓ እዩ ። ብፍላይ ኣብዚ ናይ ባህላዊ ዝኮነ ናይ ቀደም ዘመን ከምዚ ክስራሕ ፍፁም ኢካ ዘይትጽብዮ ዝገርም ዉጽኢት ጥበብ እዩ።

መሶብ መቀረቢ እንጀራ፣ ፍንጭሕቲ ቁርሲ ቡና መቐረቢ፣ መሽረፈት መንበድበዲ፣ ዝተፈላለዩ አቁሑት ፣ገዛ ጣዉላ መቐረቢ እንጀራ ኣዝዩ ደስ ብዝብል መልክዕ ዝቀረበ ብጣዕሚ ሰ

እቶም ሰባት ብዙኃት ተኣኪቦም ሓሳብ ምልውባት ኢመሲ ይኾኑ እምበር ገለገሊኦም ኣብ ዝጶ ስናይት ገለገሊኦም ኣብትዝታ ገለገሊኦም ድማ ኣካሊን ምጥማት የም ዘለዉ::

ኮሚደረ፣ ሽጉርቲ ፣ጉዕ ብጣዓሚ ካብ ዝፈትዎም ብፍላይ ከምዚ ካሮት ብጥርሑ ክትበልዖ እውን ደስ ስለ ዝብለካ ብጣዓሚ እየ ዝፈትዎም። ኩሉ ግዘ ድማ ናይ ካሮት ተጠቃሚ እየ ነይረ። ሽጉርቲ እውን ካብቶም እታወታት ፀብሒ ስለዝኾነ ብጣዓሚ እዩ ደስ ዝብለኒ።

ቆስጣ፣ ኮመደረ፣ ጉዕ ፣ድንሽ፣ ጥቕልል ጎመን ፣ ሽጉርቲ ፣ ካሮት ዝተፈላለዩ ናይ ኣሕምልትን ውፅኢት ኣሕምልትን ዝሓዘ ናይ ሸቐጣሸቐጥ ቦታ።

መቐመጢ ወንብር፣ መቐረቢ ንጣዉላ ወይ ከዓ መፅሓፊ መንበቢ እንጥቀመሉ ጣዉላ እዩ። ደስ ዝብል እዩ። ዶሞ እቲ ቅርፁ ስሓባይ እዩ።

ደስ ዝብል ዓይነት አቀራርባ ንዝተፈለየ ንክብረ በዓል ንምብዓል ወይ ከዓ ን መርዓ ንዝተፈላለዪ ዝተዘጋጀየ መግለፂ ሓጎስ ብዝመስል መልክዑ ።

እዞም ሰባት ደስ ዝብሉካ ነቶም ናይ ኣባላት ስፖርት ዘለዎም ድጋፍ እንተሪኡ ኢትዮጵያውነት ብዘኩርዕ መልክዑ ሃገር ብዘፅውዕ መልክዑ ንዝሰሑ ክብሪ ይግብኦም ደስ ብሃሊ ክብሪ ንከምዚ ዓይነት ክትፅዋዕ ከዓ ኣዝዩ ፍሉይ ስምዒት እዩ ዝፈጥረለይ።

ጠቀላይ ምንስትር ደተር ኣብዮ ኃመድ ባንዳራ ሒዙ ዝመሳርሕቱው ኣብ ቅድሚ ድማ ሕጊ መንግሥትን ፍየርን ዘርእ ምስሊ ጠቀላይ ምኒስተር ደኽተር ኣብዪ ኣሕመድ ካብቶም ዓቢይት መራሕቲ ኢቲዮጴያ ሓደ እዩ።

ውፅኢታት አሕምልትን ፍራምረን ብጣዕሚ ደስ ካብ ዝብለኒ ባናና እዩ። ኩሉ ግዜ ድማ መዓልታዊ ከይበላዕኩ አይውዕልን ብጣዕሚ ደስ ዝብልን አዝየ ዝፈትዎን ውፅኢት አሕምልትን ፍራምረን ሓደ እዩ።

እዚ ፍሉይ ዝዘጋጆ ጥሕሎ ወይ ከዓ ገዓት ኩሎም ስድራ ተሰብሲቦም ብፍሉይ ሓጎስ ብዝተፈላልየ መልክዕ ሓጎሶም እንትገልፁ ዘርኢ ምስሊ ኣዝዩ ደስ በሃሊ እዩ ብጣዕሚ ካብ ክብሪ ዘለዎ ።

ካብተን ኣዝየን ፉሉያት እንስሳ ብፍላይ ድማ ኣብ ኢትዮጵያ ጥራሕ ዝርከባ እንስሳ ሓንቲ እያ፡፡ እንስሳ ዘገዳም ኒያላ ትብሃል። ብጣዕሚ ደስ ትብል ፍሉይ ሕብሪ ዘለዋ እያ፡፡

እዚ ማሽን ኣዝዩ ጠቃሚ እዩ ደስ በሃሊ ንመስርሒ ህንፃ ዝውዕል ሑፃን ጃህያ ሓዋውሱ ምስ ስሚንቶ ዘውፅእ እቲ ሑፃን ጃህያን ብሓይሊ ሰብ ዝቀርብ ኮይኑ እቲ ማሽን ድማ ይሓዋውሶ።

ናይ ባልትና ሽሮ ብጣዓሚ ኻብ ዝፀልኦ እዩ። ብፍላይ ብኸምዚ ዝሽየጥ ኣነ ብጣዓሚ የፈቶምን። ምኽንያቱ ፁሩይን ፁፉፉን ኣይኮኑን። ብጣዓሚ እውን ሕማቕ እዩ። ብጣዓሚ ድማ እየ ዝፀልኦም።

ፅን ኢሉ ንዝነብር ገዛ ብጣዕሚ እዩ ደስ ዝብል ግን ሓምላዋይ ኣትክልቲ ለሚዑ ኣብ ውሽጢ ድማ ናይ ገዛ መኪና ሒዙ ንክትነብርሉ አዝዩ እዩ ዘኩርዕ ገዛ ብጣዕሚ ደስ በሃሊ ኣሰራርሕኡ ኩሉ ካብ አዝዩ ዘሕጉስ።

ዋው!! ብጣዕሚ ዝገርሙ ጫማ ናይ ደቂ ኣንስትዮ፣ ብፍላይ እቶም ጻዕዳ ብጣዕሚ !!! እቶም ቀይሕ እንኳን ድሓን ዝፍተዉ እንድዩ!!! ፀሊም እንኳን ኣይፈትዎን እየ!! ብጣዕሚ ካብ ደስ ዝብለኒ ግን እቲ ጻዕዳ ጫማ እዩ ብጣዕሚ ።

ኣነ ብጣዕሚ እዮም ዘፍርሑኒ። ብፍላይ ኸምዚ ወታደራትና ሕጊ ኣክበርቲ ክርኢ ከለኹ ዝዋቅዑ ኮይኖም ይስመዐኒ። ንዓይ ብዙሕ ረባሺ ስምዒት እዩ ዘለኒ ምስ እዚኦም ፡፡ ኣነ የኸብር እኳ እንተኮንኩ ከም ምፍታው ግን ኣነ ኣይፈትዎምን፡፡

ጠቅላይ ሚኒስተር ኢያ/ ምስ ሓደ ኣባልሃገር ምክልካል ዝኮነ እትዕዘብ ወይ ድማ ኣዝዩ ፉሉይ ትዕዝብቲ ድማእዳተመልከቶ ይርከብ።

ደስ ዝብላካ ደቂ አንስትዮ ጎርዞ ገጠር ዕባይ አብ ገጠራማ ዝኮነ ቦታ ሓምለዋይ ናይ ክረምቲ ወቅቲ ደስ ዝብላ ቆልዑ ተሰኪመን ካብ ቦታ ናብ ቦታ እንትጎዓዓዛ ደስ ይብላካ ።

እዚ ካብቶም ናይ ባህላዊ መስተታት ስዋ እንትኸውን ብፍላይ ብከምዚ ድማ ብፅራይ ክቀርብ ከሎ ብጣዕሚ እዩ ደስ ይብለካ። ብጣዕሚ ጥዑም ሰብ ሓቢሩ ዘዋግዐሉ ደስትኡ ዝገልፀሉ ደስ ዝብል እዩ።

እዛ ማሽን ካብ ናይ ሕርሻ ማሽናት ደስ ባሃሊ እክሊ ዓፂድካ ናብኡ ተእትወላ እሞ ንሳ ከዓ ሓሰርን እክል ፈላልያ ተቅርበልካ ዴስ ባሃሊት ውፅኢታዊት ማሽን እያ ።

ኣልኮላዊ መስተ ኣዋሽ ብጣዕሚ ካብ ዝፀልኦ ፍሉይ ሕማቅ ስምዒት ዘለኒ ሓደ ኣልኮላዊ መስተ እዩ፡፡ እዚ ድማ ብጣዕሚ ጥዑም ዋላኳ እንተኮነ ግና ናይ ምስካር ዓቅሙ ዝልዓለ ስለዝኮነ ናብ ዘይኮነ ስራሕ ስለዘእትወካ ብጣዕሚ እየ ዝፀልኦ፡፡

ዓብዪ መስርሒ ማሽን መስርሒ ጣዉላ ማዉላ ዝዉዕል ዝተፈላለዩ ዓራት ፣ኮፍ መበሊ ፣ ጣዉላ መቅረቢ እንጀራ ፣ ዝተፈላለዩ ደስ በሃልቲ ናይ ጣዉላን ዉጺኢት ጣዉላን ዝስረሐሉ ዓብዪ ማሽን ።

ቃራማናይ ኣማኃዳሪ ኸተማ ኣልስ ኣባ ተእሳ ኸተማ ኢቲጴያ እታ ዝዓቤት ከተማ ኤቲብያ ካብ ኣዚያ ትፈታዊትን ደስ ዝብል ሕዝብን ደስ ዝብል ሕንጻ ደስ ዝብል ኩነታትኣየር ዝወነነት ተፈታዊት ከተማ ኢቲጴያ እያ።

ግመል ካብቶም ባህላዊ መጋዓዓዝታት ሓደ እዩ ።ብጣዕሚ ድማ ደስ ዝብለኒ ንፀገማት ተፃዊሩ ብጣዕሚ ዝገርም ደስ ካብ ዝብለኒ እንስሳ መጓዓዐዚ ሓደ እዩ። ብዙሕ ፀገም ፀይሩ ክኸድ ዝኽእል ብጣዕሚ ፍሉይ ድማ እዩ።

ደስ ዝበል ሓምለዋይ ከባቢ ውፅእ ውርድ ዘለዎ ቡዙሕ ቦታ ዝሸፈነ ደስ ብሃሊ ወቅቲ ናይ ክረምቲ ምልክት ዘለዎ ብጣዕሚ መግለፂ ሓጎስ መግለፂ መዘናግዒ።

እዚ ዘመናዊ ዝኾነ ናይ ህንፃ ኣሰራርሓ ብጣዕሚ ደስ ይብል። ብፍላይ ከምዚ ከተማ ብዘመናዊ መልክዕ ተሰሪሑ ክትርእዮ ብጣዕሚ እዩ ደስ ዝብል ሰሓቢ ብጣዕሚ ፍሉይ ቦታ እዩ። ዘመናዊነት ድማ ብጣዕሚ እቲ ደስ ዝብል ስራሕ እዩ።

እዚኣ ካብተን ኣዝያ ደስ ዝብላ እንሰሳ ዘገዳም እያ። ደርሆ ሩባ ተባሂላ እውን ትፍለጥ። መብዛህትኡ ግዜ ዓሳ ደቐቅትን ነገራት ኣብ ምምጋብ እያ እትናበር።

ብጣዕሚ ደስ ዝብል ህንጻ እዩ፤ ኣዝዩ ዓብይ እዩ ፤ንክትነብረሉ ድማ ዘብህግ ከምዚ ሰርሕካ ንክትርኢ ብጣዕሚ ካብቶም ዓበይቲ ሕልምታት እዩ፤ ኣዝዩ ድማ ደስ ይብል ብጣዕሚ ዓብይ እዩ ።

ደስ ዝብል ዘበናዊ አከዳድናን ዘመናዊ አተሓሕዛ ፀጉርን ዘመናዊ አለዓዕላ ናይ ቅርፂ ፎቶን ዉፅኢት ጓል ኣንስተይቲ እንትከዉን ደስ ትብል እያ አከዳድናኣ አተሓሕዛ ኢዳ ኩሉ ።

እዘም ቅባኣታት ደስ በሃልቲ ካብ ዝተፈላለዩ ናይ ኣኅምልትን ከሚካላትን ዝጸድዑ እናይ ፀጕሪ ቖርበት ጥናን ምሕላብ ዝተሙ ፈሰስቲ ብዝተፈላለይ መልከጥነጥ ቖምሎም ኣዚም ደስ በሃልቲ እዮም።

ንንፃ መሣርሕ ተጠቅም ማሽን ዕፃ ጀሕያ ስምንቶ ንምኅዋስ ተጠቕመና ኣሣርሕ እያ ነታማሽን እቲሑፃ ጀህያ ስምንቶ ብሂሊ ሰብ ናባልኣርድሙ ንሳ ድማ ሓዋሪሻ ተቐርብ።

ኣዝዮም ደስ ዝብሉ ጫማ ብላዕሊኦም ክፍቲ ከም ናይ ቀደም ጫማ መትሓዚ ዘለዎም ብዉሽጢ ድማ ቀይሕ ሕብሪ ተገይሮም ብጣዕሚ ደስ ዝብሉ ከም ሓደ ናይ መግለጺ ባህሊ ኮይኑ እዉን ዘገልግሉ ደስ በሃልቲ ጫማ።

ቢራ ካብቶም ኣልኮላዊ መስተ ሓደ ኮይኑ ብወገነይ ብጣዕሚ እየ ዝፀልኦ ምክንያቱም ንዓይ ጨጎራይ ይልሕፀኒ ሕማቅ ስምዒት እዪ ዝገብረለይ ዝተፈላለዩ ናብ ሕማቅ ስራሕ እዪ ዘምርሐካ ።

በዓል ሰለስተ እግሪ ተስከርካሪ ሞቶር ሳይፍል መሓደ ሰብ ጥልሕኸግልገን ካባቢል ተሰልሕ መጮም መእሞድ ዘለዎ ብች ምቛጸሪ ብዘመናዊ መልከዕ ዝዕረበን ፉል ተስከርካሪ ፈጣነን እዩ።

ቅድስ ጊዮርጊስ ቢራ ካብቶም ዓበይቲ ጥካላት ኣልኮላ ሙስቲ ኢቲጵያ ሓደ ዩ ኣነ ብጥሕ መያልፈቱ ማንያቱ ሓፊስ ንሰብ ናይ ጭጕራ ተማሻ ስዩ ዝመጸ ደስ በሃል መስተ እዩ።

እዚ ናይ ባህላዊ ኣትክልትና ናይ ፅማቅ መሸጢ ገዛ ብጣዕሚ ደስ ዝብል እዩ ብፍላይ ናይ ፅማቅ ውጽኢታት ብጣዕሚ ካብ ዝፈትዎም ዓይነታት ልስሉሳት መስተ እዩ፡፡

ደስ ትብል እንስሳ ዘገዳም ቅጭኔ ትበሃል፡፡ ብጣዕሚ እየ ዝፈትዋ፡፡ ብርሑቕ ክሪኣ ኣዝያ ደስ እያ ትብለኒ፡፡ ናብኣ እንተቐሪበ እዃ ግዝፈት ኣካላታ ብጣዕሚ ስለዘፍርሐኒ ብጣዕሚ ክቐርብ ኣይደልን፡፡ ብጣዕሚ እያ ተፍርሐኒ ነዓይ፡፡

ኣብ ከተማ በዓል ሰለስተ እግሪ ተሽከርከርቲ ኩሉ ጊዜ ብዝሕ ኢለን እየን ዝረአያ፡፡ እዚኣ ድማ ወንበር ፅዒና ኣቑሑ መመላለሲት በዓል ሰለስተ እግሪ ተሽከርካሪት ሰባት እንትመላለሱ ከምዚ ዝበል ማሕበራዊ ህይወት እንትንቀሳቐስ ብሰላማዊ ኣብ መንገዲ ብጣዕሚ እዩ ደስ ዝብለካ፡፡

ብጣዕሚ ዝገርም ኣርእስቲ ኣልወለድም ብጣዕሚ እዩ ዝገርም ኣይውለድን እንድዒ ከንብባ እየ ሓደ መዓልቲ፡፡ ብጣዕሚ እያ ደስ ኢላትኒ፡፡ ኣርስታ ተባሃጊ፣ ሰሓቢ እዩ፡፡ ደስ ዝብል መፅሓፍ ብጣዕሚ፡፡

ክራር ካብቶም ናይ ባህላዊ መፃወቲ መሳርሒ እታ ሓንቲ እያ፡፡ ብጣዕሚ ደስ ትብል ፍሉይ ድምፂ ትውንን መሳርሒ እያ፡፡ ኣዝዩ ካብ ዝፈትዎም መሳርሒ ሙዚቃ ድማ እቲ ሓደ ክራር እዩ፡፡ ብፍላይ ብፅቡቕ ዝኾነ ከምዚ ክስራሕ ከሎ ብጣዕሚ ደስ ይብለካ፡፡

ብዙኃር ሰባት ኣብ ሓደ ዓብዪ ኸተማ ኣብ ዓብዪ ጽርጋያ ዓትሕቲ ዓብዪ ሕንፃንቲ ቋዕ እዙዘሪ ምስሊ ሰሓብነት ኳ የውሉን እቲ መንገዲ ይፀሓይ እቲ ጽርግያ ድማ ሓመድ ኣለዎ።

ደስ ዝብል ውፅኢት ስነጥበባዊ ስእሊ ኣብ ግድግዳ ናይ ገዛ ተለጢፉ ዘርኢ ምስሊ በታ ሓደ ወገን እቲ መንእሰይ ኣብ ናይ መውፅኢ በሪ ገፅ ይጐዓዝ እቲ ሥእሊ ግን ብጣዕሚ እዩ ደሥ ዝብል ሰሓቢት ኣዚያ ማራኺት ስእል እያ

ጎያዪት ኣደይ ጋሹ ካብቶም ብጣዕሚ ዝፈትዎም ናይ ጅግና መግለፂ ብጣዕሚ ሃገር ወኪላ ኩርዓት ዘምፀት ጅግና ኣትሌት ብጣዕሚ ጎበዝ ብጣዕሚ!

ደስ ክብለካ ! ከምዚ መካይን ተደርዲረን ብፍላይ ካብዚ ሓንቲ ናይካ እተትከውን ብጣዕሚ እዩ ትዕድልቲ ብጣዕሚ ኣዝየ ዝብህጎ ነገር እንተሃልዩ ሓደ መኪና ምግዛእ ፣ገዛ ምግዛእ እዩ ብጣዕሚ ደስ ዝብለኒ ።

ዝተፈላለዩ ኣእዋማት ተቆሪፆም ክረኣዩ፡፡ እዚ መቁረጺ ድማ ፋስ ኣብኡ ተቀሚጡ ዘርኢ ምስሊ እዩ። ብፍላይ ድማ እቶም ኣእዋም ንዕንፀይቲ ከገልግሉ ተባሂሎም ዝተቆረፁ ይመስሉ፡፡

እዚ ዘበናዊ ዝኮነ ናይ መሰረተ ልማዓት ህንፀት ብጣዕሚ ደሰ ይብለካ፡፡ ብፍላይ ከምዚ ንቡዙሓት ተሽከርክከርት ብሓደ ዓቂቡ ክዕቅብ ዝክእል ብፍላይ ድማ ኖቶሞ ናይ ተሳፈርቲ አገልግሎት ዘማለእ ፅቡቅ ዝኮነ መሰረዊ ልማዓት እዩ፡፡

ድሪ ካብቶም ኣይ ዘመናዑን በሃልም ብምጥ ማር መሓደ እቲሠራሕ ተሸከርካድት ሓንቲ እያዕ ካብ ቦታ ናብ ቦታ ዝተራልይ ዂሒቲ ገዛ ኣነ እሽቲ ዝኾኑ ነገራት ንምጕዕዝ ንጥቕምሉ ምጐዓ ዓዚት ሓንቲ እያ።

ከምዕነት መምልእ ስልኪ መራኸቢ ብጥዓ መደስ ስለኒ ፍለይ ብዘመናዊ መልከእ ተሠሪሑ ፈጥም ብዝኾነ ንስልክኻ ድማ ካብ ሓደጋን ኽካላኸል ብብዙኅ መካኒካት ዝተሠርሐ ደስ በሓልን ዓይነታት ሞድል እዩ።

እዘን ባህላዊ ኣካዳድና ተኸዲነን ዘለዋ ውቁባት ዝኾና ደቂ ኣንስትዮ ብጣዕሚ ደስ ዝብላኻ፡፡ ብፍላይ ብኸምዚ ናይ ጀዲድ፣ ጥልፊ ተኸዲነን ከምዚ ተቆኒን ክረአያ ከለዋ ብጣዕሚ ደስ ዝብል ፍሉይ ፅባቐ ኣለወን፡፡

ጋምቤላ ካብተን ደስ ዝብላ ክልላት ኢትዮጵያ ሓንቲ እያ፡፡ ጋምቤላ ብተፈጥራዊ ሃፍቲ ብመዓድናትን ዝበልፀገት ኣዝያ ሃፍታም ክልል ኢትዮጵያ እያ፡፡

እቲ ኣብ ላዕሊ ዘሎ ስም እኳ ብዙሕ ትርጉሙ ክርደአኒ ኣይካኣለን። ብዝተረፈ እቲ ታሕታዋይ ክፋል ናይቲ ሆቴል ናይቲ መዛናግጊ ብጣዕሚ ደስ ይብል። ቆፃል ብሕብሪ ዕንበባ ዝማዕረገ ።

ደስ ዝብሉ ኣናእሽተይ ቆልዑ ተምሃሮ ንፁህ ማይ ሒዞም ጥቕሚ ማይ ከርድኡ ከለው ብጣዕሚ ደስ ዝብሉ ኣዝዮም ብፍላይ ድማ ብዕድመ ንእሽተያት ምስምዃኖም ብጣዕሚ ይስሕቡኻኣ ገሊኦም ይስሕቑ ገሊኦም ድማ ይጫወቱ ።

እዚ ቦታ ሓምለዋይን ደስ ዝብልን ስሓብን ኮይኑ ብመስኖ ዝለምዐ ሕርሻ ዓቐብ ቑልቑል ዘለዎ ሰሕቢ ንዓይንኻ ሓምለዋይ ቦታ እዩ

ዝተፈላለያ ደቂ ኣነስትዮ ዝተፈላለየ ዓይነት ፅባቐ ንምሕላው ዝተፈላለየ ዓይነት ፍራምረ ዝተፈላለየ ዓይነት ኬሚካል ተጠቂመን ቆርበተን ንፁህ ንምግባር ዝጠቀማሉ ዓይነት ሜላ ኣሰራርሓ እዩ፡፡

ዋው ክፅብቕ! እቲ ገዛ ብጣዕሚ ደስ ይብል፡፡ ደረጃ መደየቢኡ፣ እግሪ ናይ ማዕፁኡ፣ ኣሰራርሕኡ ብጣዕሚ ደስ ዝብል በቃ፡፡ ኣብ ደገ ድማ ሓምለዋይ ዝኾነ ልሙዕ ከባቢ ዝርአ፡፡ ብጣዕሚ ደስ በሃሊ፡፡

እዚ ኣርማ ናይ ውድብ ምግብን ተራድኦን ዓለም ኣርማ እዩ:: እዚ ትካል ካብቶም ኣዝዮም ደስ ዝበሉ ትካላት ንፁጉማትን ንጥሙያትን ዝረድእ ዓብዪ ትካል ናይ ዓለምና ሓደ እዩ ።

ደስ ባሃልቲ ደቂ ኣንስትዮ ባህላዊ ክዳን ማዕሪገን ጥልፊ ተኸዲነን ባህለን ከኽብራ ከምኡኢሉ ውን እታ ጓል ኣንስተይቲ ጅግንነት ናይ ወለዲ ንምዝኽኻር ብረታ ተዓጢቓ።

ደስ ዝብል ምግቢ ብበዝሒ ኣትክልቲ ዘለዎ ከምኢሉ እውን ካብ ሆቴላት ሚኒስተር እውን እታወታት ተጠቂሙ ዝተሰረሐ ኣነ ከዓ ደስ ዝብለኒ እኳ ድንሽ ኢሉ እውን ካሮት ኢሉ እውን ጒዕ ካብቶም ዝፈትዎም ምግብታት

ቢራ፦ ቅዱስ ጊዮርግስ ቢራ ካብቶም ኣብ ኢትዮጵያ ተመሪቶም ንኢትዮጵያውን ኣልኮላዊ መስተ ዝህቡ ሓደ ካብ ኣዝዩ ዝፈትዎ መስተ እዩ፡፡ ብጣዕሚ እየ ዝፈትዎ ድማ፡፡

ደስ ዝብል እዩ ደቂ ኣንስትዮ ብፍላይ ብጣዕሚ እየን ዝፈትዋ ኣነ ከምናየይ ሪኢቶ ግን ደቂ ኣንስትዮ ደስ ኣይብለንን ምክንያቱ ተኣምራት የብሉን ግዛዕ ዘለዎ ክኮን ኣለዎ ግን ደስ ኣይብለንን ኣነ ፡፡

ብዕድመ ኣናእሽተይ ቆልዑ ዝተፈላለዩ ጨዋታታት ይጫወቱ ካብኣቶም ሓደ ኣብ መሬት ዝኾነ ሕንፃፅ ብምሕንፃፅ ብምስግጋር እናተጫወቱ እንትዘናግዑ ዘርኢ ምስሊ እዩ ደስ ዝብል ናይ ሓጎስ!

ብጣዕሚ ደስ ትብለኒ ናይ ክዳን መስፈይት ማሽን ንዓይ ፍሉይ ቦታ ኣለዋ፡፡ ምኽንያቱ ዝተቐደደ ክዳውንተይ ትልግበለይ፡፡ ብጣዕሚ እያ ተሕጒሰኒ፡፡ ካብ ግዝኡለይ ምልጋብ ስለዘሕይሽ ብጣዕሚ ሕጉስ እየ፡፡

ኣህባይ ደስ ዘሉ እንስሳዘገዳም ዘግርም ናሕበይ ኸም ሰብ ዘሓስብ ኣዙይ በልሕ ልዕሎ ኣሓታታ ዘለዎ እንስሳት ኣብ ማኅበራዊ ሕይወት ኣለዎም ።ካብ ካልኦት ንእንስሳ ፍሊ ዝበለ ታሕታ ሰባ ኽለቱ ይወኑ እዩ።

ስፖርት ካብቶም ብጣዕሚ ካብ ዝፈትዎም ፀወታታት እቲ ሓደ እዩ፡፡ ብፍላይ ኩዕሶ እግሪ ስፖርት ብጣዕሚ እየ ዝፈትዎ፡፡ ኣነ ድማ ናይ ሊቨርፑል ደጋፊ እየ። ብጣዕሚ ካብ ዝፈትዎ ጋንታ ድማ ሓንቲ ጋንታ ሊቨርፑል እያ፡፡

እዙይ ተጋዳላይ ናይ ስንቅን ብዙሕ ነገራትን ብዙሕ ነገራት እንትርኢ ብዙሕ ነገር ዝዕዘብ ዘሎ ይመስል፡፡ እዚ ተጋዳላይ ድማ ካብቶም እዚይ ዝሕጕሶሎም ናይ ክብርኻ ዓዲ እዮ፡፡

እዚ ኢንግሊዛዊ ተፃዋታይ እዩ፡፡ ብጣዕሚ ካብ ዝፈትዎ ተጫወቲ ናይ ጋንታ ማንችስተር ዩናይትድ ሓደ እዩ፡፡ ብጣዕሚ ፉሉይ ስሚዒት ድማኒ ኣለኒ፡፡ ብጣዕሚ እየ ድማ ዝፈትዎ፡፡ ከምዚ ኣጨውትኡ ደስ ዝብለካ ፍሉይ ተጫዋታይ እዩ፡፡

ቁስጣ፣ ለሚን፣ ጉዕ ፣ሺጉርቲ ብጣዕሚ ካብ ዝፈትዎም ዉፅእት ፍርን ኣትክልት ዝኾኑ ካብ ደስ ዝብላኒ ድማ ቁስጣ ሓደ እዩ፡፡ ብጣዕሚ ድማ ይፎትዎ፡፡

ብጣዕሚ ካብዝፈትዎም ተክልታት ሓደ ቆልቋል ባሕሪ ወከዓ በለስ ይበሃል ብጣዕሚ'የ ደስ ዝብለኒ ብፍላይ ከምዚ ዓይነት በሲሉ ደስ ዝብል ብጣዕሚ'የ ዘሕጉሰካ ክትበልዖ ጥዑም ኣብ ዉሽጢ ኣትዩ ብዙሕ ትሕዝቶ ዘለዎ ደስ ብሃሊ ምግቢ እዩ።

ኅብሻ ዲራ ካብቶም ዘይፈትዎም ዓዕዳት ኣልክልዋ መስተይ ጨጐራዮ ሰተኒ ቐጤን እዩ ኣብ ኣታወታቱ ምስ ካሊ እናኣጽርክሉ ብዙኅ ጕደት ኣለዎ ንስብ ብዙኅ ምርጡ ኣይኮንን

ብጣዕሚ ደስ ይብለካ፡፡ ብፍላይ ከምዚ ሓጎስካ ክትገልፅ ንመዓልቲ ፍቅርካ፣ መዓልቲ መርዓካ ብጣዕሚ ደስ ይብል፡፡ ፉሉይ ስሚዒት እውን ኣለዎ። ከምዚ ክትገልፅ ከለካ ኣብ ግዜ ሓጎስ ተወሳኪ ደሰታ ክኸውን ይኽእል እዩ፡፡

መደብር ቤቲ መጽሓፍቲ ኣዙይ ውደስ ስብል ብዙኅ መጻሕፍቲ ዝኃዘ ብምች መቕመጢ ዘተቐመጠ ናይ ብዙኅ መጽሕፍቲ ዝኃዘ ካብ ኣዙውደስ ስብልኒ መንበብሓደ እየ ኣሙርያ ሰፍተይሕ ብዙኅ ነገር ተምሃረሉ።

መትረብ ይበሃል። እዚ ደስ ዝብል ማይ መተሓላለፊ ዝጥቐምሉ ፍሉይ ብዙሕ ቦታታት ከልምዕ ዝኽእል ሓምለዋይ ዝኽነ ከባቢ ክበና ዝኽእል ደስ ዝብል ናይ መሰረተ ልምዓት ዉፅኢት እዩ ።

እዛ ስልኪ መራከቢት ካብ ናይ መዕቆሪ ባትሪ ሞባይል እንትንመልእ ደስ ዝብል ኩሉ ግዜ ድማ ኣብ ጁባካ ዝታሓዝ እቲ መዕቆሪ ባትሪ ስለ ዝኾነት ድማኒ ብጣዕሚ እዩ ደስ ዝብል፡፡ ምክንያቱ ኣብ ዝተፈላለዩ ቦታ ሒዝካዮ ስለ እትጓዓዝ፡፡

ደስ ክትብለካ እዛ ቆልል፤ ደፍተራ ገንፂላ ክተፅንዕ ብጣዕሚ እያ ደስ ትብል ፤እቶም ክልተ እኳ ናብ ካሊእ እዮም ዝጥምቱ ዘለው ቀልቦም ተሰሪቁ ንሳ ግን ብጣዕሚ እያ ደስ ትብለካ ከምዚ ጌራ ክተንብብ ብሕጉስ መንፈስ ብጣዕሚ ደስ ትብለኒ፡፡

ቀያሕ ደስ ባህል ዝ ጓላንስቲ ኣብ መንቋራ ዂቕታ ብ ጸጋማይ ገጽ ብጫ ተቐብኣ ብ የማናይ ገጽ ጸልም ኅብሪ ተቐቢኣ ነዝ ናይ መንኻርኺዒ ጭጕሪ ንምጥባእ ዝጠቅን ከሚካል ይመስል።

ደስ ዝብል ናይ ላዕለዋይ ሰሚዝ ክዳን ይባሃል፡፡ ቀይሕ ሕብሪ ትኩትኳዕ ዘለዎ ብጣዕሚ ደስ ካብ ዝብለኒ ናይ ደቂ ተባዕትዮ ዝገብሩዎ ክዳን ደስ ዝብል ዓይነት ኣካዳድና።

ኣዝዩ ደስ በሀሊ ጫማ ካብቶም ብጣዕሚ ዝፈትዎም ብፃዕዳ ሕብሪ ታሕተዋይ፣ ላዕለዋዩ ድማ ብፀሊም ሕብሪ ዝቀረበ ብጣዕሚ ተፈታዊ እዩ፡፡ ኣዝዮም ደስ ዝብሉ ፍሉይ

ብጣዕሚ ደስ ዝብል ዓብይ ህንፃ ካብቶም ኣብ ዓበይቲ ከተማታት ዝርከቡ ሓደ ክከውን ኣለዎ። እዚ ግን ብጣዕሚ ዓብይ እዩ። ካብቶም ደስ ባሃልቲ ብሕብሩ ብስራሓቱ ኢሉ እውን ብኹሉ።

ሓምለዋይ ቦታ ናይ ሕርሻ ደስ በሃሊ፤ ንዓይንካ ሰሓቢ ንመንፈስካ መዘናጊዒ ብጣዕሚ ደስ ዝብል። ካብ ዓይነታት ሕርሻ ጣፍ ተዘሪኡ ከምዚ ኢሉ ለሚዑ ማይ ክሰቲ ከሎ ብጣዕሚ መንፈሳዊ ዕገበት ዝስመዐካ ደስ ይብለኒ፡፡

ብጣዕሚ ዝኅጕሽ መንፈስ ኣነ እስቲቖልዑ ከምዙይ ኢሎም ፊደላት ትግርኛ ንኽምሃሩ ዘለዎም ሕንቀውታ ዘለዎም ጽቡእ መንፈሰሪ ብጥዕሚደስብለከ ዘለዎም ድልየት ብጣዕሚዪ ዘሕጉስ እዩ።

ብከ ምዚ ተማሃሮነነቦይኖሞ ክትፍትኖሞምክኒያቱ ጎበዝኒ ሰነፈነኒምፍላይ በጣዕሚ ዝጠቅም እዩ፡፡ ናዓይ ዲማ ክምዚ ክኒፍትኒ በጣዕሚ እዩ ደሰ ዝብለኒ፡፡ መክኒያቱ ሓደግዚየ ጎቦዝ ኮይኑ ይሰመዒኒ ሰለዝነበረ?

ሙዝ፣ ሽጉርቲ፣ ኮሚደረ፣ ዱኑሽ፣ ጎሞን፣ ፓፖየ ዝተፈላለዩ ዓይነታት ተኽልታት ካብዚኣቶም ኣነ ዝፈትዎ ብጣዕሚ ደስ ዝብለኒ ሙዝ እዩ፡፡ ብጣዕሚ እየ ድማ ዝፈትዎ፡፡ መዓልታዊ ኩሉ ግዜ ከይገዛእኩ ኣይውዕልን እየ፡፡

ደስ በሃሊት ቆንጆ ጓል ኣንስተይቲ በዓልቲ ስልጣን እያ ትመስል። ናይ ኦቢአን ቴሌቪዥን ፣ናይ ኣዲስ ቴሌቪዥን ፣ ኢቪኤስ ቴሌቪዥን፣ ኣማራ ቴሌቪዥን ኢትዮ ቴሌቪዥን ዝተፈላለዩ ዜናታት ተሕልፍ ዘላ ደስ በሃሊት ጓል እያ።

ኢትዮ ቴሌኮም ካብቶሞ ዓብይቲ ትካላት ኢትዮጵያ ሓደ እንትኸዉን ብሄራዊ ሃገራዊ መታወቅያ ንምሕታም እዉን ኣብ ቀረባ ግዜ ሃከም ዝጀመረ ብዝተፋላለየ መራኸብታት ክገልፅ ጀምሩ ኣሎ፡፡

ዋው ካብ ብጣዕሚ ዝፈትዎ ስጋ ፣ ስጋ ደርሆ ብጣዕሚ እዩ ደስ ዝብለኒ ።ካብ ኩሉ እቲ ኣቀራርብኡ እቲ በቲ ሓደ ገፅ ብስልሲ ተሰሪሑ ዝቐረበ ስጋ በቲ ብናፃ ተሰሪሑ ዝቐረበ ስጋ ብጣዕሚ ካብ ዝፈትዎ።

እዚ ተሰሪሑ ዘሎ ክፍሊ መዛናግዒ ወይ ካዓ ክፍሊ ገዛ ደስ ይብል ብደጊኡ ብዝተፈተፋላለየ ሕብሪ ፀቢቑ ዘለዎ ሕብርታት ብቆጻል ፣ ብቀይሕ ቅርፅ ናይ ባምቡላ ሒዙ ናይ ምምማሃር ቆሉዑ ምስሊ ኣለዎ ደሰ ይብለካ፡፡

ደስ ዝብል ካምደሰይበልኽርዕታት ኣብ ክሠርካ ዝእሠሕሩ ወርቂ ብሩር ፍላይ ድማ እታ ተፈታዊት ናይ ካርታይ ትድ ሥርሖሙ ብምዛሮም ብጣዕ ምደሰይበል።

ኣዝያ ደስ ትብል ፤ኣከዳድናኣ ፣ኣረጋግፅኣ ፣ኣተሓሕዛ ኢዳ ፣ኣብ ኢዳ ኣሲራቶ ዘላ ፣ኣሳሕቃኣን ክምስጣ ብጣዕሚ ደስ በሃሊት ጓል ኣንስተይቲ እያ ባህሊ ትውክል ብጣዕሚ ደስ በሃሊት

ኣትክልትን ፈራምረን ካብቶም ነዉዲ ሰብጠቐምቲዩ ዝኾኑ እታዋታት ምግቢ እተሓድ እዩ ፈላይ ብኸምዙይ ማንጃ ማንጎ ብጣዕሚደስ ካብ ዙሉኒ ካብ ዝፈቶም ዓይነት ፈራምረ እቶም ቀድ መወት እየ ብጥዕሚ እየድማ ዝፈትዎም።

ንዞም ሰባት ካብ ናየይ ሠራሕተኛታትሓደ ኾይኖም እቲ ዝሠረሕዎ ዘለዉ ድማ ረሳሕማይ ዝተፋላለዩ ናይ ክረምቲ ውሑጅ ኣሰስትኒ ንምእላይ ዘጥቐምሉ መትረብ ወይከዓ መጐዓዐዚ ይበሃል።

ኣድጊ ካብቶም ሓደ ናይ ባህላዊ መጕዓ እዙይ ሓደ ኣከልብ ብፍልላይ ብኸምፂ ብዘይ ምንን እታወታት ብጫርቅን ብጋመድን ኣዙርካ እነብኅሎ ፅእር ከተጓዝ እዚይደ ስብል ባህላዊ መጕዓ ::

ደስዝብል ሕንፃ ብጣዕሚ ሰሓቢ ኣዙዩ ምዕቡል ዝኾነ ዘመናዊ ኣሠራርሓ ዝተሠርሐ ናይ ማኣኽል ዕዳጋ ደስ ዝብል ብጣዕሚ ኣዙዩ ሰሓቢ ብዘመናዊ ሥራሕት ዝተሠርሐ ምዕብል እዩ።

በልኳ ካብቶም ኣበይት ተቃላተ ሓደንተኾን ወፁኤትኽን ምትሑት እዩ ካብቶም ድኹም ማት ዝበሃል ተካላትውን ሓደይ እቲ ዝግብኦ ሥራሕ ዓብዪ ነሃለዉ እቲ ሱርሕጊኑ ብታእምዑድ መኅንያቱ ሕዝቢ ኸኑኣቕ ሕዝግብ ምስን ንስን ሓደ ጥራሕ ዩ።

እዙይ ዘመቀተለ ወዲ ትኻስ ወሰዶ ዝገርም እዩ። እታዕሚ ድማ ሕግር ዋንያቱ እትወድይ ኣተመቀሰ ዳቂሽ ዘሉ እቲ መቃሲ ግን ሡራይ ቋረጽን ብጣዕሚ ዝገርም።

ፑል ከራምበላ ካብቶም ዝበተቶም ጸወታተመዘናጕዑ ሓደ ፍላይ ፑል ኣይከሎን እምበር ብጥዕሚ የፃወት። ብዙኅ ናይ ጸወታ ልምድግን የብለን እምበር ካብ ዝፈ ቶም ጸወታታ ተተሓደ እዮ።

ምዘም ደርሁ ብጥዕ ምደስ ሂብላዕ እቲ ውዲ ተማዕታይ ደርሁ ክኩንና ይተብሂሉ ዝብለጥ ቃዓ ምስ ዓድ ዓብሪ ብጥዕ ምደስ ብል ርሆ ካብተን ብጥዕ ሚ ውፂ ታውትን እንስሳ ዘቤት ሓንቲያ።

ኣዙይ ደስ ዝብል ኣቃራረባ ምግቢ በታ ሓደወገን ጽራይስዋ በታ ኃደወገን ጥቕም ምግቢ ብላይ ብሞሶብ ነዝቕርብ ኣቃራርዋ ባሃለ ዝአቅብ ኣዙይ ደስ ዝብል ኣይነት ኣቃራረባ ምግቢ እዩ።

ብጥዕሚደ ሲውለካ ከምዙይ ኣዳጋ ኸርካ ኣቅግዳወንቲ ኣስፊዛ ገዜኻኽት መጽእ ጥዕሚድ ሢ ሕጉስ መንፈስ ማለዉ እፍላይ ካብ ጊዳወንቲ ዘተተጐጺኡቕቃ እዚ ኻያኻት ሕጐስ ብጣዕሚዩ ይደስሉን።

ሚክሮሶፍት ብጥዕ ምኻ ብዝግሮመሎም ኣይነት ውፂይጣት ናይ ሶፍትዩር እተሓደ እዩ ብዙኅ ንብዙኅ ኽምህር ዝኽእልቡ ዝኅሥራሕት ተሓዘ ምፍላይ ድማ ምንፂ ናይቱ ብልዮኔር ዝኾነ ሃብቲ ዕለም ሥቃዕ ዝኾነ ብጥዕ ምደስ ይብለኒ

ፌስቡክ መሰንጀር ኢንስታግራም ዋትስኣፕ ማሕበራዊ ሚድያ ብጣዕሚ ደስ ብዝብሉ ንሰባት ከራኽቡ ዝኽእሉ ብኣወንታዊ ጥቕሞም ዝዓዘዘ ሓደሓደ ሰባት ኣልታዊ ጥቕሚ ይጥቀምሎም እዮም

ብኣሉ ግርማ ካብ ዝፀሓፈም መፃሕፍቲ ኦሮማይ ዝብል እታ ሓደ ደስ ካብ ዙብ መፅሓፍ እዩ ብምሉእ እኳ ዋላእንተዘይ ኣንበብክዎ ብኽፋል ካብ ዘንበብክዎ ግን በጣዕሚ ደስ ብላጋላል ብቓላት ደስ ብላጋላል ሓሳባትን ዝጥቀም ደስ ባሃሊ መጽሓፍ እዩ።

ብጣዕሚ ደስስ ዝብል እቲ ሓደ ሰብኣይ እቲ እኽሊ ምጉሳይ ይበሃል ማለት ቁሩጕብዘ ምስብለ ማይ ክሕዝ ኢልካ ምሕራስ እዩ እቲ ሓደ ሰይ ድማ ፃዕዳ ተኸዲኑ እንተዋግዖ ደሲይብሉ።

ከብቶም ዓበይቲ መሠረታው ሎማዓታት ኣብ ዓበይቲ ኸተማ ዝጋያሩ እቲሓደ መሠረታው ለመዓሲ እንፃ ዓበይቲ ጽርጋታት ምሥራሕ ስፍራልዩ ዓብዪ ዘመናብለዉ ጢምርኣይ ከምዝዓነት እጥዓሚል ዓብዩ እዩ።

ማንካ ካፍቶም ዓዝ ዝፈቶም ናይ መልዕ መግብታት ብጥዕምደ ስለን ይፈላይ በኸምኒ እዙይ ዘፈሕዘለ ኣዚ ትፈቶ ክትበላኽለኻ ኣውዝ ኅቢል ስለ ዘሕዘልካ ኣዚ ደስ በህሊ ተፈታዊ እዩ ።

እቶም ተምሃሮ በኽብልንቲ መሃሩ እታ ምህር ድማ እቶም ተምሃሮ እንተዝህን እቶም ተምሃራ ድማ ደፍተርም ገንጺ ኢሎም የልየም እንተስንዑ ገልም ድማ እጣ መምህር እንትቃታተውሉ ዘሪ በጣም ይደስብ ጊዜ ትምህርቲ ዘለዎም ተማሃሩ።

ዝ ገዛ ዓዙይ ደስ በሃል ኾይዱ ምስ ናይ ውሊቀ ኾምጵተር ምስ ናይ ከፍ ሞ በለዝኃዘ ናይ ውልቃ መጥኒዕ ቦታ እዩ ንኽትሪእዮ ሰሓቢ ናይ ጸጽታ ቦታዝ ኣዙይ ደስክምን ኣኽተጽናዖሉ ዝቕትብ ሰሓባይ ቦታ እዩ።

ጠቕላይ ሚኒስተር ዶተር ኣብይ ኣሕምድ ኣብ ዘበነ ሱልጣኑ ብዙሕ ጋዕገልጠም እኳ እንተገጠምዎ ዂሎም ፀጋማት ብትዕግሥትን ብድሓን ዝሰገረ ፍሉይ በሊሕ ኣእምሮ ዘለዎ መራሒ እዩ፡፡

ብረዳ ናብ ጅቡቲ ሰምናዊ ወሰኽ ከም ዘርአ ዘኅብር ጐይኖ ኢኮኖምያዊ ኦየት ሰመናውን ምፅር ናይኢኮኖምያዊ ምትእስሳር ዘርኢ ጽቡእ ደስቢሃል እዩ።

።ጣዕ መደ ኣይብርኻ ፍላይ በኸምዙይ ብጻዕዳ ኣዙደ ዝከብብሎኒ ዓይነት ጫማ ፃዕዳ እዩ ግና እቲ ብቐይሕ ዘለዉን ፍሁልእዩ ብጣዕ መደ ስይብል ክልትኦም ካብ ዝበቶም ዓን ጨማ እቶም ሰም እዮም።

ከምዙ ስድራ ታኣኪቦም ብሓደ ኣጨወቱ ብሓደ ኸምዝኽዘነብኡ ደስ ብፍልይድመኸምዙ ኣይንታከደና በሃለ ወከደና ኣብ ካባ ኣብራያ ኣሉ ሙድ ብኸምዙ ዓይንታከረና ዝፍለጥ ባህል እዩ።

እዚ መኸዚን ኣዝዩ ደስ ዝብል መከፋፈሊ ናይ ቀመም ኰራሪማ ጨና ኣዳም ጻዕዳ ሽንጉርቲ ዝተፈላለዩ ቅመምማት ዝሽወጠሉ ደስ ብሃሊ ናይ ዝተፈላልዩ ጠቐምቲ እተወታት ዝሓዘ ኣዝዩ ደስ ብሃሊ ናይ ሸቐጣ ሸቐጥ ቦታ እዩ።

እዙይ ዘርአ ዘለ እንፃ ውቁብ በዕል ሠለ ዝተ ደብሪ ንሰብ መንበር ተብሂሉ ዝተሠርሐ ድስ በሃሊ ኣዛናጊዒ ክፍሊ ብራንዳ ዘለዎ ብጥዕሚ ውቁብ እዩ።

እጥዕሚ ድዙሉኻ ኣብይ ጠሽ ናይ ኃይሞኖት ክርስትኒ ተኸታል ብጥዕሚ ኣይጊ ሕይማኖት ዝኸብሩ ደስ ባሃሊ ንኽትርእኦም ምዕሩግ ክቡር ኃይማኖት ኣብ ኣቦ ደስ በሃሊ እዩ።

ናይ ኢትቴለኾም መፋለጢ ካር ኤቴኤቴሌኮም እቲ ዓዓብትካል መራኸብ ቲብያ እንተኸውን ዳዕሚ ካፍቶም ብሉጣት ካላትዉን የተዓደ እዩ።

ካብ ብጣዕሚ ዝገርሙ ውፂኢታት ሓድግታት ታሪኽ ኢቲዮጵያ እቲ ሓደ ሓዋልቲ ኣኽሱም ብጥዕሚ ካብ ደስ ዝብሉኒ ብሥራሕቱ ከዓ ዘይተፈትሐለይ ሕልሚ ብጥዕሚዪ ዝግረመሉ ኣነ ነዙይ ውፂት ብጣዕሚ ዘድንቅ እዩ።

ደስ ዝብሉ ጫማ ኸምዙይ ብጨርቂ ቅልህል ኢሎም ናይ ታሕትኦም በፃዕዳ ጣዕሚኽኣዝፈትኅብሪእዩ ቅልል ዝዕለ ንኽቲ ምቃሣቐሰሉን ንኽቲ ጐዓ ዘሉን ጥዕሚይ ፈኹስ በለጃ መቕደስ በሃል።

እጥዕሚ ላሥገቕካ መንያቱ ተናይ መርትመንቅጥቀጥ ጥዕሚ ዓብዪ ሓደካይ ከመይገርካኽቲይካልውትኹን ጣዕሚ ዘፍራንናይ ወነያቱ መካልኻደ መንገድ ዘይብሉ ተፈጥሪ አዊ ዓብዪ ሓደጋእዩ ምን መቛዓ ጸር ዘይብሉ።

ምህሮ ተምሃሮ እናመሓረ ዘር ምስሊ ድሕስ ይብል ከም ዝቕልዕቐንካ ኸተመሃር መምህርቲፈርሕ መምህርቲ ኽትግል ፍሪ ስበዕ ትምህርቲ ኽልወካ ድስ ዝበል ጊዜ ወልአነት ክትሃልፍ እዙይ ወሳን እዩ ::

ካብቶም ሁ ዝሓጥ ዓይታሳምና ዲዋ ሳንድላይት ሓምስዓምሣዓምስት ዝበሃሉ ኣያታሳምና ዮ ኣነኳ ካብ ዝፈት ዋሒለሳና ዲባይ መንያቱን ንጸብሩ ሃለ ስልስመቑርበትካዉን በዙኅ ትርጉም ኣለዉ።

እዙኢን ካብተን ናይ ኣብ ማይ መሳጋገርቲ ማለትውን ካብ ሓደቃላይ ናብ ሓደ ሙታ እንስስደ ርጥቕማ ብቐሊሉ ብዕንቄዝ ዝሥርሓ ደስበሃልቲ ካብ መዛናግዒውን ዝጠቕማ ምጥዓሚ ደስ በሃልቲ እየን።

ወሃው ተዓሚዪ ደስድ ከም መዓል ቲሓጐስ ክትኽብር ከምዙይ ፍላይ ኣብ ጊዜንእስምት ብጥዕሚ ብስ ሥብር ብጥዕሚ ዘሕጕስ ካብ እዝ የምነሕጕስኒ ተግባራትር እተሓደ መዓልቲልደት ብዕግባ መኽባር እየ።

በጣዕ ምደስ ይብለሃ ፍላይ ተኸተልቲ እምነት ስልምና ብኸምዚ ዓይነት ከኽብሩ ኽለዉ ፉሉ ስሚዕ ዘለቦም ብጣዕሚ መታሓባበርቲ ፉል ናይ ርህራ ስሚዕ ዘለዎም ኮይኖም ስምዑኒ ደስ ድማ ይብሉኒ ከምዙይ ኢሎም ኃቢሮም ክጸወቱ ኽዘናጎዑ።

ደስ ዝብሉ ተምሃሮ ናተራዳድኡ እርሳስ ኂዞም ደስ ብዝብል መንተስ ሕጉሳት እቶም ተምሃሮ ናይ ቀደማይ ብርኪ ተምሃሮ እይም ዝምስሉ ምክንያቱ ብዕድሚኦም ንእስ ዝበለ ምስል እዮም ዝመስሉ ዘለዉ፡፡

ደስ ዝብል ኅብሪዕ በባቕ የኅብሪ መግለጥ ፈሪ ፍሉ ደስታ ዘለቦ ፍቕረኻ እትገልጸሉ ብህብቶዕ ምበባ ንሓንቲ ጕርዝ ሕተ ፍቕርካ ብዘይምኑ ምቓል ብብህብቶቕ የ ሕብርዕ በባ ተሓተሉ ፍሪ ውህብቶ እዩ።

ደስዝብሉ ፀዓዱን ጸለምቲ ጫማ ፍላይ ብደቃ ኣንስትዮ ኣዙዩም ተፈተውቲ ክፍቲ ብምኻኖም ከዓ ካብ ሙቆት ካብ ዝተፈላለየ ነገራት ክፍቲ እዮም ብዚ ድማ ደቃ ኣንስትዮ ብጣዕሚ ይፈትውኦ።

እዘይ ፃራሸት ካብቶማዘ ዝፍኽትም ናይ ወርቕታት እንትኸዉን ርስ በለጋት ዘፈልዉ ልስ በለጋንኽሠርሕሉ ብጣሜ ናህፃኻ ዝኾነ ነግለ ጽ ሓዉስ መጊለ ጺነ ጽንትብን ከም ሓድ ፃዕዳ ውክልኒ ኣለዉ::

ናይ ብርሃን ፀሓይ ተጠቂሙ ኃይሉ እድሪክ ዘፍር መሣሪሕን ኣብ ናይ ዘመናዊ ዓለም እናይ ብኽልት ኣየር ዝቐንስ ዝካልኻል ፍሉ ኣስተዓፅዖ ዘልደዉ ካብ ብዙኅ ሕዉፃእታት ዝቑጥብ መሳሪሕ እዩ።

ፊዜን ናይ ውሽጣዊሕ ማማት እስጴሽያልስት ፉሉ ይሕክምና ፍላይ ድማ ንጨጕራ ኣልትራሳወንድን ምንያዕ ጽን ፍስ ባልኒ ዝጠቕ ዘሕክም ፉሉ ይሕክምና ስኒ ኣዙይ ደስ በሃል ፍሉጥን እዩ።

ዋውው ደስ ትብል ህበይ ብፍላይ ኣብ ኢትዮጵያ እታ ፍልይቲ ብሕታዊት እንስሳት ትብሃል ኢትዮጵያ እያ ደስትብል ፍሉይ ኣእምሮ ድማ ትወንን ደስ በሃሊት እንስሰ።

ብና ኦሞ ሶሲ ዝበሃል ናብ ጽሒ ዝኣቱ ጥዑ ም ቀመም ጸፍሒብታዕ መልማ ደስብል ዝበብሮ ዝሓዘ ናይ መለት ብር ሸዖጣ ሸዖጥ መካፈፈሊ እዮ::

ብጥዕ ምድሥድ ፍላይ በይኁሪ ካብዘይ ትፈት ሑሪ እቲሰማያውን ደኃን ደስ ስብል ነቲ ሞዲል ጫመኸዓ ብጥዓን ዝከርን ተሕትዋ ኣይጐርሶ ኣዕለውያከለድኑ ምስሱ ዘኸይድ ብጥዕ ምድ እስበሃል።

እጥዓም ዝገርመኒይ ጥዕም ምሽጢሪ ሓረስታይ ኦምኑ ኣምማጣዊኦሁ ኣብዕር ኣምጺኡሓርስ ጣዕም ዝገርብ ደስብል ኣይ ሕይወት ኣካል ሓረስታይ ንክሆሉ ዝጥውር ብጣዕሚ ሕጉስ መንፈስ።

እቲ ትኻል ብሁገኔ ደስትዩልን መክንያቱ ሱልሒ ብ ኣግባዊ ኣይወጻይ ኣታሳይ ኣብትናይ ኢቲጴያ ረሰ ኸተማ ብምዃኑ ብዙኅ ነገር ይኮሎ ኣይታኻተማ ጽሬት ብኣግባቡ ኣይሕልወን ብሳዓቱ ኣይጽረግን ዝተፈላልዩ ጕለታት ኣለዎ።

ራም ኳ ል ባሕሪ ኣብ መእከ ብዎ ሓብቲኣኪቡ ኒሽቲ ምኪና ፍሓምኂዛ ኣተዓ እዝ ዓረብያ ዝደቲ ዝተበረለዩ ብዙኅ ሥራሕ ዘወኩሉ ናይ ብዙኅ ሕይወት ምስለ ዘርዩ ናይ ኒሽቶን መንደር ኣነባብራን ኣካይዳን ምስል ዘርኢ እዩ።

ዓበይ ተመኸይን ንናይ መትኃዚ ፈሰስቲ ዝጠቕማ ዓበት ክትሽከርከርቲ መሃይኒን ክፍላይ ድማ ዓበቲ ኸተማ ንስተፈራሌየ ንብዙኅ ሕዝቢ ማይ ከም መናሊሳ ዝተፈራሌ ውጐሓፋዝ ክጸርጋን ይጠቅማ።

እዙ ውፂኡት ናይ ስለ ጥብ ሕንጣ ቕርጻ ጽንንታውን እጥዕሚ ድሥሊ እቲ ሰብኣይ ነቲ ሉል ናይ ካርታ ምስለዩ ነላዕለን ቲ ድፍእ ዘርኢ ምስልዩ ብጥዕሚ በዝዘኅትርኩም ከዓለዎ።

እዝ ናይ ፍልስትን ናብመጽሓፍ እቴብሮ ዝተላረካይ ዝተጽሓፈ ናይ ስነልቦ ናመጽሓብ እንትኸውን ኣብ ውሽጡ ድማ ብዙኃት ውቁም ኣትቃላትን ብዙፁጣውስሜንቲ ዚይጐልፁ ደስብል መጽሓብን እዩ።

ሮቦት ተባሂሉ ዝፍልጥ ማሽን ካፍቶም ኣብ ዘመናዊ ዓበይቲ ቴክኖሎጂ ውፅኢታት ዝኾነ ሓደ ኣብ ክንዲ ሰብ ተኪኡ ክሰርሕ ዝኽኢል ገዛ እናወልወለ ዘርኢ ምስሊ እዩ።

ብና ካብቶም ተስልኒ ብጥዕሚ ካሃውዝ ፈቶም ናይ መነቓ ቐሕመስተ እታሓደዩ ብጥዕመድ መደሲ ዩሉኒ ፉል ናይ መነቓ ኣምሮዉን ይፈጥረለይ ጥዕሚ በዙሕ ጊዜ ኣብ መዓልቲ ሠለስተ ፍንጃርውን ተጠቃሜ ናይ ቡና እየ።

ቢራ ካብቶም ኣዝዮም ደሥ ዝብሉኒ ኣልኮላኢ መስት እንተኾነ እቲ ዓይነት ቢራ ግን ይፍለዩ ። ንኣይ ደስ ዝብለኒ ቕድስ ጊዮርግሥ እዩ፣ ዳንኪራ ቢራ እኳ ጥዕመዮ ኣይፈልጥን ግና ጥዑም ኮይኑዩ ዝስምዐኒ ይኮነን ንኣይ ካብቶም ሕማዓት ኮይኑ እዩ ዝረአየኒ።

ካብ ዘይፈትዎም ብኅር ብኅር ሰበት ኢቲብኣ ሓደ እዚእም እዮም ወነቱ እተከዳድኖ እቲ ኣብ ኬምፈፎም ቤይካዕከም ፈረም ዝገበልዎ ዘለዉ ብጥዕሚ ካብ ዘጽለን ሓደ ምሱ ድማ ብኅር በረስ ይገብር ::

ጽሕፈት ማሳርሒ ንመጽሓፍትን ጽሑፍን ዝጥቀሙ ነገራት እዮም። ከም ቀለም፣ ፕን፣ እርሳስን ወረቐትን ይካተቱ። ጽሕፈት ማሳርሒ ትምህርትን ስራሕን ንምሕጋዝ ኣገዳሲ እዮም።

እዘን ዘመናውት ናይ ዓበይቲ መኻይን ንተምሃሮ ከጓዓዕዛ ተባሂለን ዝተቐረባ ዘመናዊ መቀመጢ ዘለወን ዘመናዊ ብዝኾነ መልክዕ ዝተሰርሓ ኣዚየን ደስ በሃልቲ መካይን እየን። ብጣዕሚ እየ ዝፈትወን ድማ።

እዝገብሔርም ኢቶጵያዊት ተማሃሪት ናይ ዓለም ምሉእ ኣምባሳድር ኮይኑ ዘበል ተጻዋዕነት መዳይ ኢቶጵያውነት ባዓል ኣቲ ባልሕ እምሮ ካፍቶም ዝሕጉስኒ መነት እቲ ኢቶጵዊነት እቲ ሓደ።

እዝ ሲምካርድ ናይ ሞባይል ብጥዕሚ ደሲብለካ ምኅነቱ ምስ ብዙኅተብ ስለ ዘራኽብሐ ኣዚ ጠቓም እዩ ነቲ እምኳን ከምታ ናይ ንእሽትን ሲምካርድ ያዘላትንእ ብጥዕሚድ መእት ፍቶት።

ብና ካብቶም ደስ ዙልኒ ናይ መዘናግዕ መስተ ወይ ከዓናይ መነቓቕሕ ምስተ እተሓደይ ብና ብባህላዊ መንገዲ ኸምዙይ ደስ ብዝብድ መልቋዕፈል ኸዓ ብጥዕሚዩ ኣዝይሰሓቢ ብጥዕሚኡ ድማ ደስ ካብ ዙልኒ ኣይመስት እትሓደይ።

ድስ ዙብሉ ኲሎም ደብተር መገንፂኢሎም ይጽሕፉ ገለገሊኦም ድማ እቲ መምህር ዝፃሓፍ ይጥሙጡ እቲመምህር ኣተ ሠብ ወር ከታጠሉ ገለገሊኦም ድማ መፃሓባም የንብሩ ደስ ዝብል መንፈስ ኣለዉ::

ሙዝ ኣብ ፍል መታሓዚ ኂዞም ናብ ጥድግያሕ መጺኦም እንቲ ሸጡ ዘርኢምምስሊ ሙዝ ካብቶም ተፈተውታ ትኽልቲ ሓደዩ ከበላእኹ ኣይሓደልን ኲሉ ጊዜ እዝገዝቕቕ እታሕሚካው ዝፈቶም ዓይንጥ ኣትክልቲ ሓደ እዩ።

ደስ ጐብለኻ ፍላይ ዙቶም ለቀ ተባዕቱ ፃዕዳለ ቲሶ ተነጋ እንስዩ ድማ ብዘ ዝተፋልለ ሕብሪ መዓሪግን እንስሢዑን በጥዕሜእምድ ሕጕ ብጥዕመኸብደስ ስለኒ ኣይነት በህላዊ ተወታ ሠዓሥዕቲ እዩ።

ነፍሲር እንጀኔር ስመኛ በቀል ካፍቶም ፈላጣት ብጥዕ መኻውዝኰርዑሎም ደስ ብሃልቲ ናይ ኢቲጴያ ፍሉጣ ሰባት ነይሩ ይኾንዳ እምበር ብዝተፋላለይ ሞናት እንት መዉት ፍል የኃዚ እንተሰሚዕን

ብጣዕሚ እዩ ዙሕዝነካ ከም ዚዓይነት ውቁባት ደቃኣንስቲዮ ፣ድቂ ተባዕትዮ ከምዚሎም ኣካሎም ጐድሎም ብኸምዙይ ምንቅስቃስ ክኸዱ ብጥዕሚ ሕማቅ ስሚዕት ሓዘነን ዝፈጥረልካ ብጣዕሚ እዩ ዘሐዝን።

ደስ በሃልቲ ብጣዕሚ ከምዙይ ተመርዒኻ ቖልዓ ወሊድኻ ሓጐስካ ኽትገልጽ ብጣዕሚ ናይ ወዲሰብ ልዑል ታሕጓስ ዘለዎ ፍሉይ ስምዒት ውሉድ ክትርኢ ድማ ብጣዕሚ ደስ እዩ ዝብለካ

ደስ ክብል ከምዙይ ናሰተኻ ኽትሽለም ብጣዕሚ እዩ ዘሐጕስ ብጣዕሚ ደስ ይብል ብፍላይ መኪና ተትበፅሐኒ ኣዝየ ምተሓጎስኩ ልስሉሳት መስተ ብምኻኖም እውን ብጣዕሚ እየ ዝፈትዎም ኮሉ ጊዜ ዝሰትዮም መስተ እዮም ንኽበፅሐኒ ኸዓ

ዋው ደስዝብል ክቡር ማዕረግ ዘለዎ እንስሳ ዘቤት ኣዙዩ ተፈራሒ ንጉስ ናይ ጫካ ተባሂሉ ዝፍለጥ በዕል ክ ዝጢ ኣካላት ኣምበሳ ደስ ዝብል።

ብጥዕ መደሱ ልምሙልታት ካብእዝ የዝፈቶ ክወስጣ ሠለህጣ ጕዕ ክምደረ ተኦም ጎሞን ዉሥጢሪታት ኣሓመልትንተረምረ ጐይኖን ኣዝዙይም ፍደስ ዝብሉ ዓይታት ምግሩታት እሠውነና ብዙኅ ጠቕሜ ዘለዎም ካብብዙኅ ማም ዝካልኸሉ እዩ።

ቀየሕ ሽጉርቲ ካብቶም ን ጸብኂ ኣዚዎምዘጠሙ ወሳኒ ንጻሕኒ ምስራህ ኣገዳስ ዝኾነ ዓይነት እታወት እዩ ኣነ ቀየሕ ሽጕርቲ ዘይበሉ ጸብሒ ኽብልዕሊ ኣይኽድ::

እዙ መጠረዙ ናይ ጽሕፈት መሣርሒ መጥዕይብሉስ ከብለካ ጽሑፍካና ይባላሸዉ ጠንቂቑ ፍላይ ድማ ብ መጠረዘ ተሠርሕ ጽሑፍ ደስ ባሃሊ ፉል ጽባቓ ዘለዎ ጽሑፍ እዩ ምጣዕመ ድማደስ ይብሉ።

እዞም ኣይማነታዊ ዝኾነቦ ብጥዕ ምደስ ሲብለኻ ከምዙይ ኢለም ከምሩኻ መስቅድ ክትሳልምኻ ብጣዕ ምደስ ካብ ዘብለካ ብጥዕሚኢ ካብ ዝኾሮም ናይ ባህልልታት በሃል ኣይማኖት ክርትና ብኸምዙይ መስቅል ክትሳልም ብጥዕሚ ፈልዩ ስምዕት ፈል ይሓጐስን ኣለዉ

እዙ ናይ ደርሆም ርባሕ ሥራሕ ብጥዕሚ ደስ ካብ ሎንን ካብዝፈቶን ብጥዕ መድ ሚእ ዘገረመሉ በድእሽተይ ሥራሕ ብውዙኅ ውፂ ስለ ትረክብ ኣዙይ ጠቓንን ብጥዕሚ ደስ ብልዒይነት ሠራሕ ን ብኸም ዘዕነት እተወትረክብዶ እሞ ብጥዕሚ ደስ ይብለካ::

መራብሕ ቕትሪ ዝጠቅም ኣሣረ ደስብል ሰብ ናይጨናኖ ብዙኅ ወትርን መራሕንኸይሽግር ጥዋሂል ዝተሰለሀ ኣነ ድማ ፍልይ ብዙኅ ጊዜ ዝትቆመሉ ደስብለኒመሣለይ መራብሕ ቊጽሪ ማሽን እዩ።

እግር መንገድ ዙል ናይ ልበውለድ መጥሓብ ሰሓብት መዕዘናዊጊዒት ማም ሓሪት ርዙኅ ኰልድ ምስ ኩም ነገር ዝሓዘት ናይ ዓብዪ ዱራስ ንጽሕፍን ኣለማ ኣየጐር ይወት መጽሓፍ እያ።

እዛ እንስሳ ዘገዳ ዕፍ ብጣም ይደስ ወቀብቲ ንጉሳትና ይዕባርሽ ዝገይርም ኅብሪ ድማ ኣለዉ። ኣብከብራ ፃሕዳ ኣፉ ድማ ጸልን ብዝዋና ድማ ድምወቕ ሰመያው ጌይራ ንግሥቲ ዕፍ እያ።

ፈሪሕ ሕ ተጠንቀባ ዘፊሽኂዙዩ ዝመጸ መሲልዶ ይተሰዋሕ ብዙ ሓናገር ዝደለየ ይምስ ተኅረቱ ኣራዩ የፈርሕ ዓብ ሓድ ነገረት ኴይሩ ብዙኅ ኽዛረብዝ ዝለ ይምስል።

ደስ ብልኻ ዘንቀሉ ሠስቲን ሁኩባት ናይ ገጠር ቖሉ ብጥዕሚ ደስ ብለኻ ናይ ገጠር ኣባይ ፍሉስንመይትለወን ከምዙይ ነም ክጨዋታ ብታዕሚ ይን ደስ ዝብላኒ።

እዙ ካብቶማይ ውፅአታት በሃላዊዝ ክብርታት ናይ ቲ ግራይ መያቀብ ዝኾነ ሓደ ጋያውወድ ማይልበሃል እንጃ መትሓእዚ ነኸይደረቕ ዝኾነ ነገር ከይልከፍ ቊጥዕ መጠን ክኦምመጥ።

ኣዙይ ደስ ስብል ገዛ ቃውሉኡ ነዂልቂ ኾምፑተር ኂዙ ምስ ምች መቕመጠይ ናኽታጽንዐሉ በታ ሓደ ወገ መፃሕፍ ጠቕሚጡ እጣም ስሕበካ ከም ጃዓነት ገዛ ጣዕሚ ደስለ እያ።

ደስ ትብለካ እዛ ጓል ኣንስቴቲ ብሔርቢሔረ ሰባት ወኪላ ናይ ብዙሓት ኢትዮጲያውነት መንነት ዝሓዘት ፀጉራ ኸዓ ብዝገርም መልክዑ ተጠሪዙ ፣ ተጠቕሊሉ ዝመፀ ደስ ይብል ውቁብ!

ውሃው ብጥዕሚዪ ደሲብ ፍላይ ከምዙይ ንድ ጸባ ዝባል ብጥዕሚ ንቕልዑ ከም ኢሉዉን ኣቤ ዘግልግልድ ብጥዕሚዪ ካም ስፈቱ ዓይነት ናይ ጸባ ንውፂት ጸባን ሠራሕት ኢንዱስትሪ እዩ ብጥዓሚይ ዝበትኩ።

እዙይ ማኣኸል ናይ ክዳውትን ትመሸጡ ብጣዕሚ ደስ ይብለካ፡፡ ብዝተፈላለየ መልከዕ ብዝተፈላለ ኽዳን ሒዙ እንትመጽእ ደስታኻ ንኽትገዝእ ብጥዕሚ ደስ ይብል፡፡ በዙሕ ኣማራፂ ረኺብካ ክትገዝአ ኸዓ እቲ እዙዩ ደስ ዝብለ እዩ፡፡ ብፍላይ ብጥልፊ ድማ ንደቂ ኣንስትዮ ደስ ካብ ዝብለን በህላዊ ኽዳን እቲ ሓደ አዩ፡፡

ደስ ዝብል መሩዕ ንሳ ካብ ባደሪባ ንሱ ድማ ፃዕደ ጊሩ ኣኽሊል ነቢሱ ዘጥዕሚ ደስ ዝብል ብይ ባህል ኣይሞኖት ክርስትና ዝድግፍ ኣይነተኣከለትናን ሥራሕን እዩ።

እዚ ዘመናዊ ዘመናዊ ዝበሃል ኣከዳድና ብዙሕ ደስ ዝብልን ዝምስጥን ኣይኮነን፡፡ ካብ ዘመናዊ ኣከዳድና ንዓይ ባህላዊ ኣከዳድና እዩ ደስ ዝብለኒ፡፡ እዚ ዘመናዊ ኣከዳድና ፍርቂ ነብስኻ ጥርሑ ስለዝኸውን ኣነ ብዙሕ ስምዒት ዝህበኒ ኣይኮነን፡፡

መውራቲ ላንባሊና ትባለሚ ምፍልጠይ ፍላይ ድማ ዘናይኢ ላንባድናእዘዩን ብጥዓምዩ ደሱረን እስኪሕንኽተንቃሣቐስ በቐሌሉ ኲሉ ነገር እናብ ሥራሓኻ በቕሉ ለንቃስ ዓሠልካ ዝቕላ ደስ በሃልቲ መውራት እዮም።

ክርስት ብልእንስሳ ዘብት በጊዕ ኣብ ደስ ዝብል ሓምልዋይ ሉምኖዕ ምዝዋነ ዓይንኸሳ ሓብዪ ኣይታ በጊዕ ኅብሪ ይተኸዳ ደስብሃብት ተፈታብ በጊዕ ካብተን ተፈተብ እዙይ እንሳሳ ዘቤት ሓንቲ እያ።

ንበር ዝተፋላልዩ ዓት መዖሙጢ መደርደር ንጥቀመሉ ከብ መጻሓፍቲ ኣቝዐት ዝተፈላልዩ ናይ ውፂት ጽሕፋዝናቕምጠሉ መደርደሪ ሪከዓ መቐመጢ ተዋሂለ ይፍለጥ።

ብረት ወ ከዓ ከላሽን ተባሂ ትብለ ካብቶምመ ዝሠርዑነት ሓድ ኣነ ምትዕመየት ዘሎ እፍለይ ከም ዓኣይነቲ እስካሜራ ዘለዎ ክላሽን ይጥዕምይ ዘፍር ፊናት ክባህል ኣነ መትዓሚኒ ዘፍራን

በስ ዝብራ ወደዲ ኣይቀድም ዘድተኸዲነን ካብ ነዊኅ ርዑ ተጐዒዘን ኣብ ነዊኅ ቦታ ኣብ ዝተኽላድ ይነይር እንክራኸዋኸል እንቲሠዓዓ ዓማ መድኅሊየን ድማ ኣድግጺዕንን ኣብ ንዳጥሕነዑ ዝነበራ ኣይምስላእ።

ዘበናዊ እና መውቀጺ መሣልያ መሽ ኃይልቤት ርክሠርድንሕ ጊዜ ብልበት መወጠወ ጸመና ልሆኑ እምበር ኣነይ ብብኅዳ መሳል ዝተቕተ ቡና ይደስምል ዋንያቱ ኣዉሱ ድኽምዘበለይ እትናይ ዘመና ወግኒ ምሽተን ፍሪ ይብል።

ደስ ትብለካ፡፡ ነዊሕ ፀጉራ፣ ቀያሕ፣ ደርጊስና ፅቡቕ፣ ኣከደድናኣ ጥርፊ መስቀል ዘለዎ፣ ኣታሓሕዛ ኢዳ ብጣዕሚ ደስ ዝብል ቖንጆ ጓልኣነስተይቲ መግለፂት ኢትዮጵያዊት ደስ በሃሊት፡፡

እዙ ናይ መንበሪ ገዛ ብጥዕም ደስ ይብለካ ኣሠራርሕኦ ኅብሪ ናይቱ መንደኡን ብጣዕሚ ሳሓብን ፉሉ ናይ ደስተ ኣሰምዕ ዘለዋ ገዛኒ በጥዕሚ ድማ ደስ ይብል ፍላይ ዝጸዕዳ ሕብሪ

ኣዝዩ ደስ ዝብለካ መንበሪ ናይ ገጠር ገዛ ኣቕሑት ኣብ ደገ ዝተፈላለዩ ዓይታት ኣቀማመጥኡ ብጣዕሚ ደስ ዝብል እቲ ገዛ ድማ ዓጕሎ ገዛ ተባሂሉ ይፍለጥ ብጣዕሚ ደስ በሃሊ መነባብሮ እዩ